ኣብ ትግራይ ካብ ዝርከቡ ናይ ቋንቋ ትግርኛ ውሩያት ደረፍቲ እቲ ሓደ ድምፃዊ ሳምሶን ገ/ኪሮስ ክንዲ ሽሕ እናበለ እንትፃወት ዘርኢ እዩ፡፡

እዚኦም ካብ ኣባለት ስድራ ክፋል ቆልዑ እትከውኑ እዞም ቆልዑ ናይ ባዕሎም ናይ ስራሕ ክፍፍል ኣለዎም ንኣብነት፦ ከም በጊዕ፣ ጤል፣ ከፍቲ ዝበሉ እንስሳ ገዜ ይሕልው።

ኣብ ሃገራና ዝተፈላለዩ ባህላዊ ምግብታት ኣለዉ፡፡ እንጀራ ዝበሃል ባህላዊ ምግቢ ኣብ ብዙሓት ከባቢ ሓገርና ንዕለታዊ ምግብነት ዘግልግል ፍቱው ምቢቢ እዩ፡፡

አዚ ኣብ ምስሊ ትሬኡዎ ዘለኩም ብ እምነት ክርስተና ኣብ ቤት ክርስትያን ኣብ እዋን ቅዳሴ ዝተንበብ ቅዱስ ወንጌል እናተሳለሙ ንዕዘብ ኣለና።

ሙስሊም አሕዋትና አብ መስጊድ ከባቢ ዘርኢ ምስሊ ኮይኑ አብ ስነ ስርዓት ስግዳን እንዳሀለዉ ዝተቀረፀ እዩ፡፡ አብዚ ሐደ ንኡሽተይ ቆለዓ አብ ጎነ እቲ ሰብአይ አሎ፡፡

ኣብ ፊት ንፊት ኣብ ውቁብ ኣዳራሽ ዝተቐመጡ ሰባት ናይ ቴለብዥን ስክሪን ይርአ ኣሎ፡፡ ኣብዚ ስክሪን ድማ ዝኾነ ሰብ ኣብ ቅድሚኡ ላፕቶፕ ገይሩ ይዛረብ ኣሎ፡፡ እዚ ነገር ቪድዮ ኮንፈረንስ እዩ ዝመስል፡፡

ኣብ ግድግዳ ኣብያተ ክርስቲያናት ብዙሓት ቅዱሳት ስእላት ዝርአዩ እንትኾኑ እዞም ስእላት ታሪክ ምስ ምግላፆም ብተወሳኺ ከም መመላክዒ ኮይኖም እውን የገልግሉ፡፡

እዚ ፍረ ሕብሩ ንዓይንኻ ዝስሕብ እዩ፡፡ ግን እዚ ሓቀኛ ፍረ ኣይመስለንን ንመመላክዒ ዝጠቕም ካብ ጐማ ዝተሰርሐ ሓሰተኛ ፍረ እዩ ዝመስለኒ፡፡

እዚ ኣብ ምስሊ ንርኦ ዘለና ናይ ክርስትያን ኦርቶዶክስ ተዋህዶ መራሕቲ ሃይማኖት ኣብ ባዓል ሆሳና ሆሳና እንዳበሉን እንዳፀለዩን ዘርኢ ምስሊ እዩ።

እዚ ኣብዚ ምስሊ እንርእዮ ዘለና ካብ ተሽከርከርትን መጓዓዝያን ዝኮኑ ሓደ መኪና እዩ። ከምቲ ኣብቲ ምስሊ እንርእዮ ዘለና ቡዝሓት መኪና ሰልፍ ሒዘን ኣለዋ።

እዚ ናይ ኮብል ስቶን ሰፊሕ ሜዳ ዙርይኦም ብሕብራዊ ጨርቂ ዝደመቑ ግዚያዊ ድንዃናት ይርአዩና ኣለዉ፡፡ እዞም ገዘፍቲ ድንዃናት ባዛር እንተይኮኑ ኣይተርፉን፡፡

መምህሮም ኣብ ማእኸል ኮይና ቆልዑ ኢድ ንኢድ ተተሓሒዞም ኽቢ ቅርፂ ሰሪሖም እኒዉ ፡፡ እዚ ፀወታ ናብ ቁልዕነትካ ዝመልስ ደስ በሃሊ ፀወታ እዩ፡፡

ናይ ቀደም ምስሊ ስእሊ ኮይኑ ሰባት ናይ ባህሊ ቡዱን እናሳዕስዑን ከበሮ እናወቅዑን ብዙሓት ደረፍቲ እዉን ክልተ ኣብ ልዕል ዝበለ መድረክ ኮይኖም ኣለዉ።

ኣብ ናይ ኢ/ያ ኦርቶዶክስ ተዋህዶ ቤት ክርስትያን እምነትን ስርዓትን ብዙሓት ምእመናን ኣብ ውሽጢ ቤተ ክርስትያን ስርዓተ ቅዳሴ እንዳካየዱ ዘርኢ እዩ፡፡

ዝተፈላለየ ዓይነት ፍረታትን ኣሕምልትን ኣብ ምርኢት ይቐርብ። ኣራንሺ፡ ብርጭቅ፡ ኮሚደረ፡ ቱፋሕን ብዙሕ ባናናን ኣብ ዕዳጋ ይቐርብ። እቲ ሓፈሻዊ ጦብላሕታ ንግዳዊ ንጥፈታትን ብዝሒ ተፈጥሮኣዊ ፍርያትን እዩ።

እዚ አብ እስክሪን እንምልከቶ ዘለና ናይ ውጪ ጉዳይ ሚኒስቴር አርማ ወይ ምልክት ኮይኑ ሰማያዊ ሕብሪ ዘለዎ አብ ማእከሉ ድማ ናይ ህንፃ ምስሊ ብጎልደን ንምልከት አለና::

አብ ገጠር ቆልዑ እንዳተፃወቱ ዘርኢ ኮይኑ ሰለስተ ቆልዑ ከቢቦም እቲ ሓደ ንኡሽተይ ገዛ ትመስል ቅርፂ የሪኦም አሎ፡፡ እቲ መርየት ተክሊ ዘየብሉ ሙሉእ ብሙሉእ ሓመድ እዩ፡፡

ዋይፋይ ኣብ ዘለዎ ከባቢ ብዙሓት መናእሰይ ሞባይልን ላፕቶፕን እንትነካኽኡ ንርኢ ኢና፡፡ ናይዚ ቀንዲ ሞኽንያት ብዘይ ክፍሊት ግልጋሎት ኢንተርኔት ንምርካብ እዩ፡፡

ኣብ ክልል ትግራይ ዞባ ማእኸል ከተማ ኣክሱም ዝርከብ ካብ እየሩሳሌም ዝመፀት ፅላተ ሙሴ ዝርከበሉን ብ ሃፀይ ፋሲል ዝተሰርሐ ደቂ ተባዕትዮ ጥራሕ መንፈሳዊ ግልጋሎት ዝረኽብሉ ቦታ እዩ።

እዚ ናይ እንዳ እኽሊ ባህላዊ ዕዳጋ እዩ፡፡ ኣብዚ ክፋል ዕዳጋ ዝተፈላለዩ ዓይነት እኽሊ ኣብ መቋፀሪ ከረጢታት ንመሸጣ ቀሪቦም ይርአዩና ኣለዉ፡፡

ኣብዚ ባህላዊ ክዳን ተኸዲኖም ብሓንሳብ ዝጥምታ ሕጉሳት ኢትዮጵያዊት ስድራቤት የርኢ። ኣደን ኣቦን እናሰሓቑ ደቆም ብፍቕሪ ሒዞም ኣለዉ። እዚ ድማ ናይ ፍቕርን ሓጎስን ዕግበትን ዘመን እዩ።

ንጸጉሪ ምንክብኻብ ዝኸውን ሻምፖን ኮንዲሽነርን ኣብ ሓደ ድኳን ኣብ መደርደሪ ተቐሚጦም ኣለዉ። ብዝተፈላለየ ምልክትን ቅርጽን ብጥንቃቐ ተሰሪዖም ኣለዉ። ጽሩይን ጽፉፍን ሸቐጥ የመላኽት።

እዛ ኣዶ እዚኣ ኣብ ገጠር ካብ ዝርከባ ኣዴታት ሓንቲ ኮይና ምሸላ እንዳፀረየት ሕጉስ ዝኮነ ፍሽክታ እውን ኣለዋ። ኣብ እዛ ኣዶ እዚኣ ዘለው መጋየፅታት እውን ኣብ ክሳዳ ኣብ እዝና ገይራ ኣላ።

ልሙዓት ኣግራብ ዘለውዎ ደስ በሃሊ ቦታ ይርአ ኣሎ፡፡ ከምዚ ዝኣምሰለ ቦታ ኣእምሮን መንፈስን ንምሕዳስ ኣዝዩ ተመራፂ እዩ፡፡ ክንንከባኸቦ ዝግብአና እዩ፡፡

ሓደ ስድራ ተኣኪቦም ኣብ ሳሎን ኮፍ ኢለም ብድሕሪኦም ፃዕዳ መጋረጃ ብጥልፊ ኣሎ ። እቶም ሰባት መኣዲ ቀሪቦም መሶብ፣ እንጀራ፣ ሕልበት፣ ስልሲ ቀሪቡ ኣሎ ።

ብዕምባባ ተሸላሊማ ዝመልክዐት መኪና ትርአ ኣላ፡፡ እዛ ናይ መርዑ መኪና ምዃና ጥርጥር ዘይብሉ ነገር እዩ፡፡ መርዑ ብከምዚአ መኪና እዮም ዝፅምበሉ፡፡

ኣብ ፅርግያ ዝተፈላለዩ ናይ ኣወዳትን ናይ ኣጓላት ክዳውቲ ተዘርጊሖም እዚ ወዲ ሂዝዎ ዘሎ ብጃማ ናይ ደቂ ኣንስትዮ ኮይኑ ብዙሓት ኣወዳት በዚ መንገዲ ብእግሮም እንዳሓለፉ ኣለው።

እዛ ምስሊ ፓስፖርት ንምውፃእ ዘድሊ ቅድመ ኩነት ትገልፅ እያ ፡፡ አርእስታ ድማ ቀልጢፍካ ፓስፖርት ንምውፃእ ዘድልዩ ነገራት ኢሉ እቶም ዘድልዩ ዘርዚሩዎም አሎ፡፡

እዚ አብ ገጠር ኮይኑ ሓደ ሰብኣይ አብ አድጊ ተሰቂሉ ካለኦት ክልተ ሰብኡት ድማ ነናቶም አብ ጊማል ተሰቂሎም ይጓዓዙ አለዉ፡፡ ብፀጋሞም ድማ ዝወቀለ እክሊ አሎ፡፡

ኣብዚ ስእሊ ሓደ መምህር ኣብ ክፍሊ ኣብ ቅድሚ ተማሃሮ ደው ኢሉ ኣስተምህሮ ይህብ ኣሎ። እቲ መምህር ጻዕዳ ጓውን ተኸዲኑ የምህር ኣሎ። እቶም ተማሃሮ ኣብ መንበር ኮፍ ኢሎም ነቲ መምህር ዝህቦ ኣስተምህሮ ኣቓልቦ ይሰምዕዎ ኣለዉ።

አብዚ እንምልከቶ ዘለና ዝተፈላለዩ ምሁራንን ናይ መንግስቲ ሰበ ስልጣን ብዛዕባ ናይ ግብርና ልምዓትን ፖሊስን ኢኮኖሚ ንምዕባይ ይስራሕ ከም ዘሎ ዝግለፀሉ ዘሎ መድረክ እዩ ።

ኣብ ኢትዮጵያ ትግራይ መስቀል ብሃይማኖት ተከተልቲ ኦርቶዶክስ ተዋህዶ ክርስትያን ዝክበር ኮይኑ ኣመንቲ ኦርቶዶክስ ተዋህዶ ሽግ ወሊዖም እንዳክበሩ ዘርኢ ምስሊ እዩ ።

እዚ ኣብ እስክሪን እንምልከቶ ዘለና ምስሊ ና ደቂ ኣንስትዮ ኣሕዋትና ዝጥቀማሉ ዓይነት ጫማ ኮይኑ ክልተ ተኣሳሪ ሂል ወይ በሪክ ጫማ ተኣሳሪ እዩ። ክሪም ዓይነት ሕብሪ እኒሀዎ

እዚ ከባቢ ብተፈጥሮ ዝተዓደለ እፅዋትን ቃላትን ዘለዎ ኮይኑ እዚ ማይ እዚ ጠሊፍካ ብዝሓት ኣሕምልት ኣትክልትን ፍርያት ክህብ ዝክእል እዩ። ኣብዚ ቃላይ እውን ሓደ ወዲ እንዳሓመሰ ኣሎ።

ኣርማ ደደቢት ክለብ ኩዕሾ እግሪ ይርአ ኣሎ፡፡ እዚ ክለብ ኣብ ሓደ እዋን ኣብ ፕሪምየር ሊግ ኢትዮጵያ ዓብዪ ዝና ዝነበሮ እዩ፡፡

ኣብ ባህላዊ መመላክዒ ዘለዎ ገዛ ሓንቲ ዓለባ ዓዲ ዝተኸደነት ሰበይቲ ኣብ ጥቓ ዝተደርደረ ዋንጫ ንባዕላ ምንጫ ሒዛ ተኾርኒዓ ኮፍ ኢላ ትሰቲ ኣላ፡፡ እዚ ንሪኦ ዘለና ናይ ብሓቂ ባህልና ኣይመስለንን፡፡

እዚ ኣብ ምስሊ ትርኢዎ ዘለኩም ስራሕቲ ድኮር ኮይኑ ኣብ ናይ ዓመት ቆልዓ ዝክበር ዝተዳለወ ኬክን ዝተፈላለዩ መፀባበቅን ድማ ይርኣዩ ኣለው።

እዚ አብ እስክሪም እንምልከቶ ዘለና ምስሊ አብ ላዕሊ ኮይኑ ዝተስ አለ እዩ::አብዚ ላዕሊ ደስ ዝብል ፀሓይ ዓራርቦ ንምልከት ደስ ዝብል ብ ጎጆ ዝተሰርሐ መናፈሻ ንዕዘብ አለና::

ናይ ዝተፈላለዩ ፋብሪካታት ምህርቲ ዝኾኑ ናይ ሃይላንድ ማያት ይርአዩ ኣለዉ፡፡ እዚ ፅቡቕ እዩ ሰባት ናይ ደስ ዝበሎም ምህርቲ ክጥቀሙ ይኽእሉ እዮም፡፡

ኮስሞ ናይ ፀጉሪ መከናክኒ መስታወቅያ ኢና ንሪኢ ዘለና ብፀሊም ቀለም ኮይኑ ንዝደርቀ ፀጉሪን ዝተብላሸወን ዝንክባክብ ካብ ንህቢ ኣርማ ዘለዎ እዩ ።

እዚ ትርኢዎ ዘለኩም ምስሊ ተማሃሮ ኣብ ክላስ ኮፍ ኢሎም ንመምህሮም እንዳዳመፁ ዘርኢ ምስሊ ኮይኑ ንስኩም ከ ኣብ ክላስ ንመምህርኩም ፅን ኢልኩም ትሰምዑ ዶ?

እዚ አብ እስክሪን እንምልከቶ ዘለና ምስሊ ካብብቶም ማሕበራዊ መጉዓዝያ ሓደ ኮይኑ አንበሳ ባስ ይበሃላ::ሰብ ተአኪቦም ወረፋ ይፅበዩ አለዉ::ቡዙሓት ሰባት አውን ደው ኢሎም ንምልከት አለና::

ዝተፈላለዩ ቆርቆሮ ምግብታት ኣብ መደርደሪ ድኳን ተቐሚጦም ኣለዉ። ካብቶም ቆርቆሮ ምግብታት፡ ከምኡ'ውን "መርቲ ኣራንሺ ማርማላታ" ዝብል ጽሑፍ ዘለዎም ብዙሓት ቆርቆሮ ኣለዉ።

እቲ ኣብቲ ምስሊ ዝራኣየና ዘሎ እታ ጓልኣነስተይቲ ምልኩዕን ዘበናውን ዙርያ ተኸዲና ዘበናዊ ናይ ቡና መስተይ ጀበና ሒዛ ናይ ዓዳ ባህልን ጥበብን እንዳፍለጠትን እንዳተወዳደረትን እያ፡፡

መፋለጢ፡- መፋለጢ ዝባሃል ንናይ ሓደ ናይ ስራሕ ቦታ ወይ ከዓ ንሓደ ድርጅት ዝገልፅ ናይ ምልክት ቋንቋ እዩ፡፡ እዚ ናይ ኣዋሽ ባንኪ መፋለጢ ሎጎ እዩ፡፡

አብ ገጠር ኮይኑ ተዓፂዱ ዝተጎልበበን ዘይተዓፀደን ጣፍ ብስፍሓት አሎ፡፡ አብቲ ግራት ክልተ ሰባት ብላዕሊ ዝሓልፍ ናይ ኤለክትሪክ ገመድ አሎ ከምኡ ድማ ብርሑቅ ዝረአ ገዛ አሎ፡፡

ኣዝየን ብጣዕሚ ደስ ዝብላ ክልተ መካይንን ኣብ ብድሕርይኡ ከዓ ተጀሚሩ ዘይተወደአ ህንፃን መንበሪ ገዛውትን ገፊሕ ሰጥ ዝበለ ሜዳ እውን ኣሎ።

እዚ ኣብ ፀርግያ ኮይኑ ብክልቲኡ ወገን ድማ የማኒን ፀጋምን ደስ ዝብል ኣትክልቲ ከም ዘሎ ኮይኑ ሓንቲ መኪና እውን ፃዕዳ ቴታ እደተበሃለት ትፅዋዕ ኮይና ንእሽተይ እውን ድሕር ኢለን ባጃ ይራኣዩና ዘኣለው እዚ ድማ ንወድሰብ ቁልጥፍ ምካኑ።

እሰይ ተፈጥሮ ዝተዓደለ ሓምለዋይን ብዙሓት ጎባታትን ሩባት ሓምለዋይ ሕብሪ ዝሓዘ ኣብዚ ከባቢ እዚ ብዙሓት ኣናህብን እንስሳ በራኻ ክውን ክፈርዩ ይክእሉ እዮም።

ካብ ንፅሕና መሕለዊ ኣቕሑት ሓደ ሶፍት እዩ፡፡ ሶፍት ኣብ ሽንት ቤት ንፅህናና ንምሕላው እንጥቀመሉ ኮይኑ ሰዓል ክትሕዘና ከላ ድማ መናፈጢ እዩ፡፡

ክልተ ሰባት ይራኣዩና፡፡ ኣብ ናይ እምነት እስልምና ብዝርከብ ስርዓተ መርዓ እንዳኽበሩ እዮም፡፡ መርዓ ካብቶም ታሕጋስ ናይ ደቂ ሰባት ዝገልፁ ዓውድታት እዩ፡፡

ኣብ ናይ ኦርቶዶክስ ተዋህዶ ቤተ ክርስትያን እምነትን ስርዓትን ብዙሓት ምእመናን ኣብ ሓደ ናይ ቤተ ክርስትያን ክብረ በዓል ተረኺቦም ብመብራህቲ ጧፍ ደሚቆም ይራኣዩ ኣለው፡፡

እዚ ከባቢ ብጣዕሚ ሰሓባይን ከተማ እንትከውን ደስ ብዝብል ልመዓታዊ ግልጋሎት ዘለዎ ማለት ፅርግያታት ካብ ሓደ ቦታ ናብ ካሊእ ቦታ ዘመሓላልፍ ኣለው።

እዛ ኣብ ምስሊ እንሪኣ ዝላን ጋል ተከዲናቶ ዘላ ክዳን ቦፊ ይብሃል ናይ ራያ ክዳን ድማ እናተባሃል ይፍለጥ ውርቃ ጌራ ምቅንታ ኣሲራ ኣላ።

ንደቂ ሰባት ካብ ዘድልዮና ሓደ ዝኮነ ጫማ እግርና በቀሊሉ ከይጉዳእ ዝከላከል እዩ። እዙይ እንርእዮ ዘለና ድማ ናይ ደቂ ተባዕትዮ ጫማ እዮ።

ካብ ዓይነታት ኣትክልቲ ሓ እንትከውን እዚ ዓይነት ተክሊ ድማ ወይኒ እንዳተባሃለ ይፅዋዕ። ወይኒ ድማ ንዝተፈላለዩ ሕማማት ዝከላከል ዓይነት ፈረ እዩ።

ባህላውን ሃብታምን ታሪኽ ዘለዎ ህንጻ ይረአ፣ እቲ ቀንዲ ህንጻ ብጫ ዝተቐብአ ብዙሕ ደብሪ ዘለዎ ህንጻ ኮይኑ፡ ምናልባት ቤት ትምህርቲ ወይ ህንጻ ቤት ጽሕፈት ክኸውን ይኽእል። እዚ ትርኢት ህዱእን ሰላማውን ሃዋህው ኣለዎ!

ኣብ ናይ ኢ/ያ ኦርቶዶክስ ተዋህዶ እምነት ክርስትና ኣብ ዝኾነ ናይ ክብረ በዓል መርሃ ግብሪ ብዙሓት ሊቃውንቲ ካህናት እንዳተኸታተሉ ይርከቡ ኣለው፡፡

ኣዝዩ ደስ በሃሊ መልክኣ ምድሪ ይርአ ኣሎ፡፡ እዚ ናይ ገጠር መልክኣ ምድሪ ንምንባር ፅፉፍን ምችውን ከምዝኾነ ጥርጥር ዘይብሉ በሪኽ ቦታ እዩ፡፡

ኣብ ትግራይ ካብ ዝርከቡ ሰላም መክበርቲ ሓደ ፖሊስ ኮይኑ፣ ናይ ፖሊስ ዩኒፎርም ክዳን ተከዲኖም ስልጠና ብፅሞና እንዳወሰዱ ዘርኢ ምስሊ እዩ።

ኣብ መስመር ፅገና ዝተረፋ መካይን እናተፀገናን እናተተክኣን ይርከባ። ሓደ ሰራሕተኛ ኣብታ መኪና ብጥንቃቐ ክሰርሕ ከሎ ብንጹር ይርአ። ናይ ምትሕብባርን ጻዕርን ስምዒት ነቲ ኣየር ይመልኦ።

መሰረታዊ ግልግጋሎት፡- ካብ ናይ ደቂ ሰባት መሰረታውን ኣገደስትን ነገራት ሓደ ሕክምና እዩ፡፡ ሰባት ጥዕና ኣብ ዝስእንሉ ጊዜ ናብ ጥዕና ኬላ ከይዶም ተመርሚሮም መድሓኒት ይወስዱ፡፡

ብጣዕሚብዙሓትን ኣተውሳትን ቀፃል ዝሕብረንን ሰማያዊ ዝሕብረንን ብዙሓት ሰባትን ታክስን ሚኒባሳትን ቆርቆሮ ገዛን ይርኣየና ኣሎ። ብተወሳኪ እውን ቀይሕ ፅላል ዝሓዛ እውን ኣለዋ።

እዚ ኣብ ምስሊ እንሪኦ ዘለና ካብቶም ማሕበራዊ ሜዳታት ሓደ ኮይኑ ኢሞ ዳ ተምሃለ ይፍለጥ ምስ ማሓዙቱና ይኩን ፈተውትና ብ ቴክስት ይኩን ቪድዮ ብ ምላልኣክ ክነዕልል ንክእል እዩ።

ጫማ ንደቂ ሰባት ብጣዕሚ ኣገደስቲ ካብ ዝባሃሉ ነገራት ሓደ እዩ፡፡ ጫማ ባህላውን ዘበናውን ይርከብዎ፣ ካብ ዕሾኽን ዕንቅፋትን ዘድሕን ኮይኑ ንመመላኽዒ ውን ይጠቅም፡፡

እዚ ኣብ እስክሪን እንምልከቶ ዘለና ምስሊ ዘመናዊ መሕጸቢ ማሽን እንዳተብሃለ ይፍለጥ ወይ ድማ ላውንደሪ ይበሃል። እዚ ማሽን ጉልበት ንምቁጣብን ግዜና ንምቁጣብን ይጠቅመና ።

እዞም ኣብ ስእሊ ዘለዉ ፈለስቲ እንዳተባሃሉ ዝፍለጡ ኮይኖም ናይ ሃይማኖት ክርስትያን ኦርቶዶክስ ተዋህዶ ኣመንቲ መናናት እንዳተባሃሉ ዝፅውዑ መብዛሕትኦም ኣብ ጥንታዊ ገዳማት ድማ እዮም ዝቅመጠ።

ትምህርቲ ንሓንቲ ዓዲ መሰረት ምዕባለ እዩ፡፡ ንወዲ ሰብ እውን ናይ ፍልጠት ማኣዲ እዩ፡፡ እዞም ተምሃሮ እዚኦም ኣብ ዳግማዊ ሃፀይ ሚኒሊክ 2ይ ብርኪ ቤት ት/ቲ ዝመሃሩ እዮም፡፡

ንእሽተይ እስቴፕለር ብዕንቋይ ሕብሪ አብ ፃዕዳ ቦታ ተቀሚጣ ትርአ፡፡ እዛ ንእሽተይ እስቴፕለር ብጣዕሚ ፈጣንን ፅንዕቲን ኮይና ብዝበለፀ ወረቀት ንክትአተሓሕዘልና ንጥቀመላ፡፡

ምግቢ ካብቶም 3 ንወዲ ሰብ መሰረታዊ ድልየታት ሓደ ኮይኑ ጉልበት ዝህብ ከምኡ ውን ጥዕና ንኽህልዎ ዝገብር እዩ፡፡ ካብ ምግብታት ሓደ እንጀራ ፍርፍር እዩ፡፡

እቲ ኣብቲ ምስሊ ዝራኣየና ዘሎ ኣብ ሃገርና ካብ ዝርከቡ ናይ ሓይሊ ኤሌክትሪክ መመንጨውቲ ተባሂሎም ካብ ዝተገደቡ ግድባት ሓደ ግልገል ግቤ 3 እዩ፡፡

እዚ ንሪኦ ዘለና ኣብ ምስሊ ደቂ ኣንስትዮ ኩዕሶ እግሪ ኣብ ሜዳ እናተፃወታ ተተሓሂዝን ሓምድ ድማ እናቦከከ ሓያል ፀወታ ይፃውታ ኣለዋ ።

መጋየፂ፡- መጋየፂ ዝባሃል ናይ ደቂ ሰባት መልክዕ ኣጉሊሁ ዘርእን ካብ ዘለዎም መልክዕ ንላዕሊ መልኪዖም ክራኣዩ ዝሕግዝ ኮይኑ እዚ ናይዛ ናይ ጓል ኣነስተይቲ ናይ ክሳድ ሃብል እዩ፡፡

እቲ ኣብቲ ምስሊ ዝራኣየና ዘሎ ካብቶም ንደቂ ሰባት ንጥዕና ብጣዕሚ ኣገዳስን ኣድለይትን ኣትክልትን ኣሕምልትን የመልክተና፡፡ ሕማም ብቐሊሉ ከየጥቀዐናን ጉልበት ወሃብትን ምግብታት እዮም፡፡

እዚ መቀስ ንዝተፈላለዩ ናይ ቤሮ ኣቁሑት ይኩን ንወረቀት ከምኡ እውን ክዳዊንት መቁረፂ ዝጠቅም ዓይነት መሳርሕ ከምኡ እውን ንዝተፈላለዩ ንናይ ፅገሪ መቁረፂ ይጠቅም።

ብ ናይ ሓፁር ትርኳላ ዝተኸበበት ሓንቲ ዓምባቢት ተኽሊ ኣላ፡፡ ብጎና ድማ መስኮቱን መንደቁን ዝርአ ናይ ቆርቆሮ ህንፃን ዝተተኸለ እምኒ ኣሎ፡፡

ኣበ ሰሜናት ኮኮብ ዝኮነት ከተማና ከተማ መቀለ ኮይኑ እዚ ከባ እንዳገብሪኤል ሓወልቲ ሰማእታት ዝርከበሉ ከባቢ እዩ። ሓወልቲ ሰማእታት መለስ ኣብ ዝነበረሉ ግዜ ተሰረሑ።

"ትሮዳት" ዝብል ጽሑፍ ዘለዎ እርሳስ ኣውቶማቲክ ማሕተም እዩ። እቲ ማሕተም ኣብ ብዕንጨይቲ ዝተሰርሐ ጠረጴዛ ኮይኑ ብድሕሪት ኮምፒተር ላፕቶፕን ካልእ ናይ ቤት ጽሕፈት ናውትን ኣለዎ። ሓፈሻዊ ስምዒት ናይዚ ቤት ጽሕፈት ስራሕን ስርዓትን እዩ።

እዚ ካብ ዝተፈላለዩ ተክልታት ዝተሰሐ ፀብሒ አብ ማእከል እንጀራ ተገልቢጡ አብ ቦፌ ንክብላዕ ዝተዘጋጀወ ምግቢ እዩ፡፡ እቲ ቦፌ ፃዕዳ እንትኮን አብቲ ፀብሒ ብላዕሊ ሓሙሽተ ቁርፅራፅ ጉዕ በርበረ ይረአዩ አለዉ፡፡

እቲ ኣብቲ ምስሊ ዝራኣየና ዘሎ ተፈጥሮን ኣከባብን ኮይኑ ናይ ተፈጥሮ ኩሎም ዓይነታት መልክኣ ምድሪ ዝራኣየሉ ቦታ እዩ፡፡ ጎቦታት፣ ሩባታትን እፀዋትን ይርከብዎም፡፡

ታኒካ ኒዶ ዱቄት ጸባ ዝሓዘ ቆርቆሮ እዩ። እቲ ቆርቆሮ ድሙቕ ብጫን ቀይሕን ኮይኑ፡ ጸባ ኣብ ብርጭቆ ዝፈስስ ሰሓቢ ምስሊ ኣለዎ። ንቤተሰብ ዝኸውን ሚዛናዊ ፍርያት ዱቄት ጸባ ዝውክል እዩ።

ተመሃሮ ንዘተ ብዝምቸው ኣግባብ ኣቐማምጣ ኮይኖም ይርአዩ ኣለዉ፡፡ ተመሃሮ ነንባዕሎም ክረዳድኡን ክተሓጋገዙን እንተኾይኖም መጀመርያን ልዕሊ ኹሉን ኣቀማምጥኦም ብኸምዚ ዓይነት ክመቻቸዉ ኣለዎ፡፡

ብናይ ኢትዮጵያ ኦርቶዶክሳዊ ተዋህዶ ክርስትና ባህሊ መሰረት ዝተኸደኑ ምእመናን ኣብቲ ምስሊ ኮፍ ኢሎም ይርአዩ ኣለዉ፡፡ ገለ ካብቶም ምእመናን መቖሚያ ሂዞም ኣለዉ፡፡

ካብ ትግራይ ውሩያትን ፉሉጣት ሙዝቀኛታት ዝኮኑ ኣብ 33 ዕድሚኡ ዝሞተ ዳዊት ነጋ ኮይኑ ወዛመይ ትብል ደርፉ ናብ ኩሉ ዘፋለጠቶ ዓይነት ደርፊ እያ።

እዞም ሓደ ዓይነት ናይ ሓበሻ ፃዕዳ ክዳን ተከዲኖም ዘለው ኣቦ ኣዶ፣ ክልተ ኣወዳት ደቆምን ሓንቲ ጓል ኣነስተይትን ጠጠው ኢሎም ኣብ ሓምለዋይ ከባቢ ዘርኢ ምስሊ እዩ።

ናይ ኣትክልቲ ዕዳጋ ይርአየና ኣሎ፡፡ ኣብዚ ዕዳጋ ድንሽ፣ ቀይሕ ሱር፣ ሽጉርትን ካልኦትን ይርአዩ ኣለዉ እዚ ስራሕ መብዛሕትኡ ግዜ ብደቂ ኣንስትዮ እዩ ዝስራሕ፡፡፡

እዚ እንምልከቶ ዘለና ዝተፈላለዩ ዓይነታት ጨና እንትከውን ጨና ካብ ዝተፈላለዩ ዕባባታት ዝስራሕ ኮይኑ ጥዕሙ ማአዛ ዘለዎ ኮይኑ ሕብረተሰብና እውን ብበዝሒ ይጥቀመሉ እዩ።

ትጉህን ቀሊልን ናይ ስራሕ ቦታ ዝገልጽ ትርኢት ይርአ። እቲ ቦታ ንግዚኡ ዝተዳለወ ኮይኑ፡ ጽንዓትን ጻዕርን ሰባት ዘርኢ ኮይኑ፡ ዓበይቲ ሕልሚ ዘለዎም ሰባት ብውሑድ ዓበይቲ ነገራት ክገብሩ ከም ዝኽእሉ ዘዘኻኽር እዩ፡፡

እዚ ንሪኦ ዘለና ኣብ ምስሊ ስባት ዕለታዊ ምንባብሮኦም ንምድፋእ ናብቲ ናብቲ እናብሉ ንናብ ዉዕለቶም እናክዱ መካይን እዉን ደዉ ኢለን ንርኢ ኣለና ።

ካብቶም ባህላዊ ክዳዊንቲ ካብ ዝብሃሉ ካብ ጡጥ ዝስራሕ ፃዕዳ ክዳን ዝተከደና ኣዝየን ሙልክዓትን ደስ ዝብላ ክልተ ደቂ ኣንስትዮ ንርኢ ኣለና።

ስፖርት ንጥዕናና አገደስቲ ካብ ዝበሃሉ ሓደ ኮይኑ ብዝሓት ዓይነታት ስፖርት አለው ካብአቶም ሓደ ክብደት ምልዓል እዩ ።አብዚ ምስሊ ሓንቲ ጋል አንስተይቲ ክብደት እናልዐለት የሪእየና።

እዚ ናይ ኒያላ ኢንሹራንስ ኣርማን ዝተዳለወ መድረኽን ኣብ ድሕሪት ናይ ትካል ምልክትን እምበር ውልቃዊ ገጽ ኣይኮነን። እቲ ቀርኒ መምርሒ ወይ መአከቢ ቦታ ኮይኑ ይረአ። ቅድሚ ሕጂ ኣብ ኢድ እዩ ዝሕዝ።

እዚኣ ናይ ክዳን መስፈይ ማሽን ወይ ከዓ መኪና እያ፡፡ መኪና ስፌት ኣብ ክልተ ይምቀላ፡፡ ብሓይሊ ኤሌክትሪክ ዝሰርሓን ብማኑዋል ዝሰርሓን ኮይነን እዛ መኪና እዚኣ ግን ማኑዋል እያ፡፡

ምግብታት፡-ካብ ንወዲ ሰብ 3 ዓበይቲ መሰረታዊ ነገራት ምግቢ እዩ፡፡ ብዙሓት ዓይነታት ምግብታት ኣለው፡፡ ፃዕዳ ጣፍ እንጀራ ብጥብሲ፣ ቀይሕ ጣፍ እንጀራ ብቀይሕ ፀብሒን ይጥቀሱ፡፡

እዚ ኣብ ስእሊ ንርኦም ዘለና ህፃውንቲ ብሓባር ኣብ ቤት ትምህርቲ መውዓሊ ህፃውንቲ እንዳተጫወቱን እንዳተማሃሩን እንዳተዛናግዑን ዝውዕሉ ምኳኖም ዘርኢ ምስሊ እዩ።

ቆፅላዋይ ሕብሪ ዘለዎ እና ክልተ መትሐዚ እዝኒ ኣብቲ ክዳኑ እውን መትሐዚ ዘለዎ በረድስቲ እዮ። መብዛሕቲኡ ግዜ ኣዴታትና ፀብሒ ንምስራሕ ዝጥቀማሉ እዩ።

ሕ/ሰብን ስድራን፡- ሕ/ሰብ ናይ ብዙሓት ስድራ እኩብ እንትኸውን ስድራ ድማ ኣብ ገዛ ዝርከቡ ኣባላት እዮም፡፡ ከም ኣቦ፣ ኣዶን ቆለዑትን እዮም፡፡

ጥቅዓት ዝበፅሖ ከምዝኾነ ብዘመላኽት መልክዑ ርእሱ ሒዙ ዝርአ ናይ መንእሰይ ስእሊ ይርአ ኣሎ፡፡ ኣብቲ ምስሊ ጀርመን ናይ ውሽጢ ገዛ ጥቅዓት ንዝፍፀሞም ደቂ ተባዕትዮ መዕረፊ ገዛ ምሃብ ጀሚራ ዝብል መልእኽቲ ኣለዎ፡፡

እዚ ናይ እንቋቁሖን ደርሆን ዕዳጋ እዩ፡፡ ብሓቂ ዘግርም እዩ፡፡ ሓንቲ እንቋቑሖ ልዕሊ ዕስራ ብር ኣብ ትሽየጠሉ ዘመን ኢና ንርከብ ዘለና፡፡

ኣብዚ ምስሊ እዚ ዘሪኤና ካብ ናይ ገዛ ኣቕሑት ሓደ ዝኾነ ጆክ እዩ፡፡ ጆክ ፁሩይ ማይ ኣብ እዋን ፃምእና ብቀረባ ቀሪብና ክንሰትየሉ ይሕግዘና፡፡

ካብ ዓይነታት ዝራእቲ ሓደ ምሸላ እነትከውን ምሸላ ብዝተፈላለዩ ዓይነታት ምግብታት ክውዕል ይክእል እዩ። ካብኣቶም ከዓ ንእንጀራ፣ ንዕበባ፣ ምጥጥቆ ኣዳሊና ክምገቦ ንክእል ኢና።

ተፈጥሮን ከባብን፡- ኣብ ከባቢና ብተፈጥሮ ዝተፈጠሩ ብዙሓት ዝገርሙ መልክኣ ምድራዊ ኣቀማምታት ኣለው፡፡ ከም ዓበይቲ ኣኽራናት፣ ንውሓቶምን ኣፈሳስሶኦምን ዝገርሙ ማያዊ ኣካላትን ይርከቡ፡፡

እዚ አብ አስክሪን እንምልከቶ ዘለና ምስሊ መዕረፊ ን ሰባት ዝተዘጋጀወ ካብ ሲምንቶ ዝተሰርሐ ከፍ መበሊ ንምልከት አለና::ነፀላ ዝገበራ እውን ደቂ አንስትዮ ንምልከት አለና::

ኣብ ሃገርና ኣድጊ ካብቶም ንፅዕነት ኣገልግሎት ዝውዕሉ እንስሳት ዘቤት ሓደ እንትኾን ገና ናብ ፅዕነት ዓቕሚ ዘይበፅሐት ንኡሽተይ ኣድጊ ድማ ዒሉ ትበሃል፡፡

እቲ ኣብዚ ምስሊ ዝረኣየና ዘሎ መጋዝ ይባሃል። መጋዝ ካብቶም ንምቁራፅ ንጥቀመሎም ናይ ህንፃ መሳርሒ ሓደ እዩ። ንኣብነት መጋዝ ዕንፀይቲ ንምቁራፅ ይጠቅመና።

ደቂ ኣንስትዮ ተመሃሮ ደስ ብዝብል ኩነታት ኣብ ሓደ ተኣኪበን ኮይ ኢለን ይርአያ ኣለዋ፡፡ ንሳተን ስልጠና ወይ ዝኾነ ሓበሬታ እናተዋህባ እየን ዝመስላ፡፡

እዚ አብ ውሽጢ ቤተ ክርስትያን ይኑ ዝተፈላለዩ ቅዱሳት ስእላት አብቲ ግድግዳ ተሰቂሎም አለዉ፡፡ አቲ መሬት ድማ ደስ ዝብል ምንፃፍ ተነፂፉዎ አሎ፡፡

ብባህላዊ ክዳን ዝመልክዓ ደቂ ኣንስትዮ ይርአያ ኣለዋ፡፡ እዚ ክዳን ካብ ዝተፈትለ ጡጥ ዝስራሕ ኮይኑ ብኢድ ብዝስራሕ ጥልፊ ድማ ክምልክዕ ይግበር፡፡

እዚአን ነዋሕቲ አብ አዲስ አበባ ዝንቀሳቀሳ ናይ ከተማ ሰላም ባስ ከይነን ቀይሕ ሕብሪ አለወን፡፡ አብ ጎኒ ቢሸፍቱ ባስ ዝብል ፅሑፍ ዘለወን ኮይኑ ላዕለን ብጫ እዩ፡፡

መስቀል ካብ ወርቂ ብሪ ሓፂን ዝስራሕ ኮይኑ ደቂ ኣንስትዮ ትግራይ ኣብ ክሳደን ብፀሊም ሃሪ ኣሲረን ከም መጋየፂን መመላክዕን ድማ ይጥቀማሉ።

ተማሃሮ ኣብ ሓደ ክፍሊ ኮፍ ኢሎም ኣብ ቅድሚኦም ኣብ ጻዕዳ ሰሌዳ ፣ ኣብቲ ሰሌዳ ፅሑፋት ተጻሒፎም ኣለዉ። ብናይ ትምህርትን መጽናዕትን ሃዋህው ዝተመልአ ጽምው ዝበለ ክፍሊ እዩ።

እዚ ኣብ ናይ እምነት እስልምና ናይ ፀሎት ወይ ከዓ ዱዓ ዝገብሩሉ ናይ ኣምልኾኦም ቦታ እዩ፡፡ ሓደ ሼኽ ናብቲ መስጊድ እንትኸይድ ይረአ ኣሎ፡፡

ኣብ ገጠር ቃርሳ ብመናእሰያትን ቆልዑን ኣዝዮ ተፈታዊ ስፖርቲ ከምዝኾነ ኣብ ከተማ ድማ ፃውቲ ኩዕሶ እግሪ ኣዝዩ ተፈታዊ ዓይነት ስፖርቲ እዩ፡፡

እዘን ኣብ ጐደና ዝኔዋ ደቂ ኣንስትዮ ፅሬት ስራሕቲ ዝሰርሓ ዘለዋ ይመስላ፡፡ ዘግርም እዩ ገለ በቲ ከባቢኡ የርስሕ ገለ ድማ የፅርይ፡፡

ማሽናት፡- ማሽናት ናይ ደቂ ሰባት ስራሕቲ ብቅልጣፈ ይሰርሓን ጉልበት ንምቑጣብ ውን ይጠቕማ፡፡ እዚኣ ናይ ሓመድ ጓሓፊት ትራክተር ወይ ማሽን ትባሃል፡፡

ኣብ ኣትክልትን ኣሕምልትን ካብ ዝምደቡ ምግብታት ሓደ ዝኾነ ጥቕልል ጎመን እዩ፡፡ ጎመን ደም ጊፍት ዝቆፃፀር ፖታሽየም ኣብ ውሽጡ ዝሓዘ እዩ፡፡

ፋሽን፡- ፋሽን ዝባሃል ናይ እዋንን ዘበንን ሓዱሽ ቅዲ ኣካዳድናን ዲዛይንን እንትኸውን ኣብዚ ዘለዋ ሞዴላት ኣዋልድ ብዝተፈላለየ ናይ ክዳን ዲዛይናት ፋሽን እንዳፋለጣ እየን፡፡

ካብቶም ናይ ሙዚቃ መሳርሕታት ሓደ ዝኮነ ፕያኖ ይብሃል። ፃዕዳ ሕብሪ ፀሊም ሕብሪ ዘለዋ ኮይና ሓደ ደርፊ ፅቡቅን ደስ ዝብል ክከውን ናይ ባዕሉ ኣስተዋፅኦ ኣለዎ።

ጥንታዊን ኣረጊትን ዝመስል ጣውላ ወይ ኩባያ። እቲ ኣቕሓ ነሓስ ሕብሪ ዘለዎ ኮይኑ ነዊሕ መትሓዚ ኣለዎ። ብውሽጡ ጸሊም ናይ ምንዳድ ምልክት ኣሎ። እዚ ኣቕሓ እዚ ንነዊሕ እዋን ኣብ ጥቕሚ ዝውዕልን ታሪኽ ዘለዎን ይመስል።

ቀይሕን ፃዕዳን ዝተሸፈኑ ጤረጴዛን ፀለምቲን ወንበራት ብበዝሒ ይርኣዩ ኣለው ።ኣብቲ መንደቅ እውን ፎቶታት ተሰቂሎም ኣለው እቱይ ቦታ ደስ ባሃሊ እዩ።

ሓንቲ ጓል ኣነስተይቲ ብተፈጥራኣዊ ውሁድ ጌራ ናይ ገፃ ሽግራት ወይ ሕማማት ክተልቅቅ ትረአ፡፡ ኩኮምበርን ናይ ሩዝ ሕሩጭን ንፅሬት ገፅ ኣዝዮም ጠቐምቲ እዮም፡፡

ምስቲ ዝተወለዓ ሽግር ተተሓሒዙ ብሽም ግብረ ሰናይ ዝንቀሳቐሱ ብዙሓት መንግስታዊ ዘይኮኑ ምዕራባውያን ትካላት ናብ ትግራይ ኣትዮም እዮም፡፡ ካብዚኦም ሓደ ድማ ሴቭ ዘ ቺልድረን ሓደ እዩ፡፡

እዚ ኣብ እስክሪን እትሪእዎ ዘለኩም ምስሊ ዘመናውን ዘናጥን ዓይነት ጫማ ኮይኑ ኣብቲ ክልቲኡ ጫማ ድማ ናይ ኢትዮጵያ ባንደራ ተሳኢሉ ይረአ።

አብ ሃገርና ካበ ዝርከቡ ሃይማኖታት ሓደ ሃይማኖት አርቶዶክስ ተዋህዶ እዩ። አብዚ ንዕዞቦ ዘለና ድማ ሓደ መንእሰይ ወዲ ንሓደ አቦ ናይ ቤተክርስትያን መፅሓፍ እናሳሎሞ ዘሪኢ ምስሊ እዩ።

ብዙሓት ሰባት ኣብ ዓቢ ናይ ሕርሻ መሬት ይሰርሑ ኣለዉ። እቶም ተኽልታት ብነዊሕ መስርዕ ዝተተኽሉ ኮይኖም እቶም ሰራሕተኛታት ድማ ሸንኮለል ኢሎም ይርከቡ። እዚ ቦታ ብጻዕርን ኣፍራይነትን ዝመልአ ይመስል።

ጨሌ ዝበሃል ካብ ህብራዊ ስንዲድ ዝስራሕ ናይ ርእስን ክሳድን ኢድን መጋየፂ ይርአ ኣሎ፡፡ እዚ ደስ በሃሊ ባህላዊ ጥበብ ደቂ ኣንስትዮ ኣብ በዓል ኣሸንዳ ብበዝሒ ዝጥቀማሉ እዩ፡፡

መነፀር ብዝተፈላለዩ ዲዛይን ንዓይኒ ዝጠቅም ኮይኑ ክልተ ዓይነት መነፀር ድማ ኣሎ ንሱ ካአ ብሕክምና ዝእዘዝን ንፅሓይን ንፍስን መጋየፂን ዘገልግሉ እዮም።

ሓደ ሼፍ ነቲ ብጣዕሚ ዝሰበሐ ስጋ ብዕራይ ወይ ከዓ ስጋ ናይ ጤል/ በጊዕ እንተስተኻኽሎ የመልክት ኣሎ፡፡ እዚ ስጋ ብጣዕሚ ዝሰበሐ እዩ፡፡

ኣብዚ ምስሊ እዚ ዘሪኤና ቡዙሓት ሰባት ወይ ከዓ ሕብረተሰብን ስድራ ኣብዝተረኸብሉ ናይ ዝኾነ ድግስ እናኽበሩ እዮም፡፡ ኣብ መንጎኦም ውን ሃይማኖታዊ ኣቦታት ይርከብዎም፡፡

አብ ሃገርና ካብ ዝርከቡ አትክልቲታት ሓደ ፃዕዳ ሽጉርቲ እዩ ።ፃዕዳ ሽጉርቲ ንብዛሓት ዓይነታት ባህላዊ መድሓኒት አንትክው አዚ ንምልከቶ ዘለና ንመሽጣ ንዕዳጋ ዝቀረበ ዘርኢ እዩ ።

ጋሪ ብበቅሊ እንስሳ ዘቤት ትጉተት ኮይና ንዝተፈላለዩ መጓዓዕዝያ ከም ማይን እክልን ካልኦትን ድማ ካብ ቦታ ናብ ቦታ ንመመላለሲ ትጠቅመና እያ።

እቲ ምስሊ ኣብ ቆርቆሮ ዝርከብ መስተ ዘርኢ እዩ። እቲ መስተ ኣብ ንእሽቶ ብርጭቆ ፈሲሱ ይቐርብ። እዚ ድማ መዓልታዊ ህይወት መስተ ዘርኢ አዩ።

ሜሰ ካብቶም ኣብ ትግራይ ብፍላይ ካዓ ኣብ ከባብታት ዓድግራትን ተምቤን ዓብዪ ዓድን ብበዝሒ ዝዝውተሩ ባህላዌ መስተታት ሓደ እዩ ካብ መዓር ተሰሪሑ ኣብ ብብርለ ይስተ።

አብ ከተማ ኮይና ንኡሽተይ መኪና ብድሕሪታ ስክሪን ዝተገጠመላ ዘርኢ ኮይኑ ብጎኒ እታ መኪና ድማ ሳይክል፣ ቤት ቁርሲ፣ ሰባትን ዝተፈላለዩ ናይ ሸቀት ቦታን አለዉ።

ኣብቲ ፅርግያ ብርሑቕ ክልተ ኣውቶብስ መኪና ይራኣያ ኣለዋ፡፡ እዘን መካይን ናይ ዓበይቲ ተቋማት ናይ ሰራሕተኛታት መመላለስቲ ሰርቪሳት ክኾና ይኽእላ እየን፡፡

ካብ ዓይነታት ናይ ገዛ ጫማ ሓደ እንትከውን ክልተ ዓይነታት ሕብሪታት ኣለዎም እቶም ሕብሪታት ድማ ማስቲካ ሕብሪን ዒባ ሕብሪን እዮም፣ ካብ ፕላስቲክ ዝተሰርሑ እዮም።

ኣብዚ ምስሊ ዘሎ ካብቶም ንደቂ ሰባት ንጥዕና ጠቐምትን ጉልበት ዋሃብትን ዝባሃሉ ምግብታት ወይ ድማ ኣትክልትን ፍራምረን ሓደ ዝኾነ ኣኘል ማንጎ እዩ፡፡

እዚ ኣብ ምስሊ እንሪኦ ዘለና ንወድሰብ ኣድለይቲ ካብ ዝበሃሉ ናይ ባሕሪ ወይ ማይ ትራንስፖርት ግልጋሎት ካብ ዝህቡ ሓደ ዝኾነ ጀልባ ሰባት ብባሕሪ እንትኸዱ ዘመላኽት ምስሊ እዩ።

እዚ ንሪኦ ዘለና ኣብ ምስሊ ካራቴ ይበሃል ክልተ ዝትፈላለዩ ጋንታ ዝውዳደሩሉ ዓይነት እስፖርት ኮይኑ ተምልክትቲ እዉን ኮፍ ኢሎም ዝዕዘቡሉ ምድርኽ ኢና ንሪኢ ዝለና ።

ኣብ ተሳሓብትን ሰጎምትን ካብ ዝምደቡ እንስሳት ሓደ ተመን ወይ ከዓ ገበል እዩ፡፡ ተመን መርገም ፈጣሪ ግዲ ኾይኑዎ ንደቂ ኣዳም እግርእግሮም የነኽሶም፡፡

እዚ ናይ አክሱም አፄ ዮሃንስ ኤየር መንገድ ቢሮ እንትኮን ፊት ንፊት አብ እቲ መእተዊ ሓንቲ ዕንቋይ ሕብሪ ዘለዋ ባጃጅ ደው ኢላ ትርከብ፡፡

ኣዚ ምስሊ እትክልቲ ኣብ ምሬት ዘርጊሐን ዝተፈላለይ ኣትክልቲ ክም ባናና ማንጎ ፓፓያ ሎሚንን ትዘርጊሑ ኣብ መዳብርያ ኢና ንርኢ ዘለና ።

ኣብቲ ስእሊ ሓንቲ ስድራቤት ኣብ ዙርያ ተፈጥሮኣዊ ጽባቐ ዘለዎ ቦታ ደው ኢላ ትርአ። እታ ስድራቤት ኣቦን ኣደን ክልተ ቆልዑን ዝሓቖፈት እያ። ኩሎም ኣባላት ሓደ ዓይነት ሕብሪ ዝተኸድኑ እዮም።

እዚ ምስሊ ናይ ኣስቤዛን መሻጢ ቦታ ንርኢ ኣልና ትሕዝትኦ ድማ ኣራንሺ፡ ኣናናስ፡ ፓፓያ ፡ማንጎ፡ ሽጉርቲ ካልኦትን ዝሽይጥሉ ናይ ኣትክልቲ ቦታ እዩ።

ካብቶም ንምግብነት ንጥቀመሎም ምግብታት ሓደ ዝኮኑ ንዕዘብ ኣለና። ከም ሰላጣ ጥቅልል ጎሞን ሓምሊ ዝተዘሃጀዉ ጸብሕታት ንምልከት ከም እውን መግለጺ መንነትና ዝኮነ እንጀራ ንዕዘብ ኣለና።

ኣብ ሓደ ናይ ከተማ ክፋል ኣዝየን ብዙሓት ናእሽቱ ሓደ ዓይነት ሕብረንን ሞዴለንን ታክሲ እኔዋ፡፡ እዘን ታክሲ ነቲ ቦታ ደስ ዝብል መልክዕ ፈጢረናሉ እኔዋ፡፡

እዚ ኣብ እስክሪን እንሪኦ ዘለና ምስሊ ማድያ ወይ ነዳዲ መሸጢ ቦታ ብምባል ይፍለጥ። ንዝተፈላለዩ ተሽከርከርቲ ኣናእሽተይ ዓበይትን ነዳዲ ብ ምሻጥ ዝፍለጥ ቦታ እዩ ።

መፅሓፍ ንወዲ ሰብ መስፍሒ ኣእምሮ እንትከውን ሓደ ካብኣቶም ድማ ልበ ወለድን ካልኦትን ኮይኑ እዛ መፃሓፍ ድማ ትግራይ ሎሚ ከ ናበይ? ትብል ብማሓሪ ዮውሃንስ ገብሩ ዝተደረሰት እያ።

ኣብዚ ከባቢ ሱፐር ማርኬት ዝርከቦም ናይ ሸቐጥ ቦታታት ኣለዉ፡፡ እዞም ቦታታት ነቲ ናይ እግረኛ መንገዲ ሙሉእ ብሙሉእ ዓፄሞ ኣለዉ፡፡ እዚ ብሓቂ ዘይግቡእ እዩ፡፡

እዚኣ ንእስ ዝበለት ከተማ ኮይና ብርክት ዝበሉ አትክልቲታት አለውዋ፡፡ ናይ ኤለክትሪክ ታዎርም አብ ማእከል እቲ ከተማን ብወሰን እቲ ከተማን ይረአዩ አለዉ፡፡

ሙዚቃ ንደቂ ሰባት ታሕጓስን ስምዒትን ዝገልፅ እዩ፡፡ ካብ ዓይነታት ሙዚቃ ድማ ደርፊ ሓደ እዩ፡፡ ደርፊ ብዝተፈላለየ መሳርሕታት ይዕጀብ፡፡ ንኣብነት ብጭራ፣ ከበሮን፡፡

እዚ ካብቶም ንምግብነት ካብ እንጥቀመሎም ምግብታት ሓደ ኮይኑ ማኮሮኒ ዳተብሃለ ይፍለጥ::አብ ዝፈለሐ ማይ ብምእታው ጠጢቅና ንምግብነት ነውዕሎ ማለት እዩ::ጥዕሙ ድማ ደስ በሃሊ ጣዕሚ አለዎ ::

እዚ ኣብ ኣስክሪን እንምልከቶ ዘለና ምስሊ ተጣወቲ ኩዕሾ ኣብ ሜዳ ኩዕሾ ክጻወቱ ከለዉ ዝገብርዎ ዓይነ ጫማ እዩ። ኣብዚ ምስሊ ድማ ቀይሕ ሕብሪ ዘለዎ ጫማ ንዕዘብ ኣለና።

እዚ ኣብ ምስሊ እትርኢዎ ዘለኩም ካብ መጓዓዝያ መኪናታት ሓንቲ ዝኮነት ሚኒባስ እንዳተባሃለት ትፅዋዕ ንሰባት ካብ ቦታ ናይ ቦታ ተጓዓዕዝ መኪና እያ።

ኦዚ አብ ስእሊ ነርኦ ዘለና ፋሪኼታ ንባስታ መብልዒ ይጠቅመና። ንዝተፋለዪ ናይ አትኽሊ መሳርሒ ኾይኑ የገልገል መሳሪሒታት ከም መሕበሪ ወይ መማሰሊ ይጨቅመና።

እዚ ኣብ እስክሪን እንምልከቶ ዘለና ምስሊ ካብቶም ደስ በሃሊ ሰሓቢ መዓዛ ንክህልወና ካብ ዝተፈላለዩ ዱካናት ኮስሞቲክሳት እንገዝኦም ዝተፈላለየ ጨና ዘለዎም ሽቶታት ንምልከት ኣለና።

ዝተፈላለዩ ዕሹጋት ሳሙናታት ኣብ ሸልፍ ተደርዲሮም ይርአዩ ኣለዉ፡፡ ኣብዞም ሳሙናታት እዚኣቶም እኒ ዲሻ፣ ሳንላይት፣ 555 ፊት ንፊት ተደርዲሮም ይርኣዩ ኣለዉ፡፡

እቲ ኣብቲ ምስሊ ዝራኣየና ዘሎ ንደቂ ሰባት ጫማ ካብ ዝተፈላለዩ ጉድኣታት ንምክልኻል ይጠቅም፡፡ ካብ ዕሾኽ፣ ካብ ዕንቅፋትን ካብ ኣራዊት ናይ ምድርን የድሕነና፡፡

እዚ ከባቢ እዚ እንዳክዳውነቲ ዕዳጋ ኮይኑ መብዛሕቲኦም ናይ ደቂ ኣንሰትዮ ኮይኖም ኣብ ባንቡላ ተከዲኖም ንሰባት ክመርፅዎ ዝተገበረ እዩ። ናብቲ ከባቢ ክልተ ሰባት እንዳከዳ የረኣና ኣሎ።

እዛ ትርእዋ ዘሎኩም ምስሊ ኣይሱዚ ናይ ፅዕነት መኪና ትባሃል። ካብ ዝተፈላለዩ ቦታታት ዝተፈላለዩ ፅዕነት ፅዕና ናብ ቦቦትኡ ብዝቀልጠፈ ተባፅሕ ተሽከርካሪት እያ።

እዚ መስቐላት እዩ ስርሓቶም ድማ ካብ ዕንፀይቲ እዮም ተሰሪሖም ዘለዉ ሕብሮም ግራጫ ይበሃል። ተቐሚጦሙሉ ዘለዉ ኣብ ሰማያዊ ሕብሪ ዘለዎ መንፀፍ እዩ ።

እቲ ስእሊ ጸጉሪ ሓንቲ ጓል ኣንስተይቲ የርኢ። ኣብ እዝና እውን ዓቢ ኣዝዩ ርኡይ ዝኾነ ቅርጺ ዕምባባ ዘለዎ ጌጽ ገይራ ኣላ። ብሓፈሻ ፅቡቕ ባህላዊ ኢትዮጵያዊ ቅዲ ፀጉርን ስልማትን ዘርኢ እዩ።

እቲ ኣብቲ ምስሊ ዝራኣየና ዘሎ ኣብ ከባቢ ትግራይ ዝርከብ ተፈታዊ ዝኾነ ናይ ራያ ባህላዊ ኣከዳድና ተኸዲኑ ናይ እንስሳት ውፅኢት ፀባ ዝኾነ ጠስሚ ተለኺዩ ይረአ ኣሎ፡፡

ኣብ ውዕጢ መንበሪ ገዛ ኮይኑ ብጣዕሚ ደስ ዝብል ፀሊም ሰፋን ኣብ ልዕልዩኡ ድማ ሰለስተ ቦንቡላ አሎ። ፍሩጅን በራድ ታንቴል ዝተሸፈነ መሰው እውን ንሪኢ ኣለና።

ካብ እተን እንስሳ ዘገዳም ዝምደባ እንስሳ ኮይና ኣብ ነፈርትን እትምደብ ርእሳ መላጥ ናይ ደርሆ ምስሊ ዘለዋ ኮይና ብመፃወድ ሒዝካ ትብላዕ ናይ ደርሆ ምስሊ ዘለዋ እያ።

እዚ ንሪኦ ዝልና ምስሊ ኣብ ዕዳጋ ኮይኑ ሓርስቶት ንዝጎድሎም ናይ ግዛ ኣስቤዛ ኢሎም ቆንጢሮም ዝምፅእዎ እክሊ ብክምዚ ምልኽዕ ንግዛኣይ ኣብ ክሻ ዘርጊሖም ይሽጥዎ ።

እዚ ዝረአ ዘሎ ምስሊ ናይ አሸንዳ መፋለጢ (ፖስተር) ኮይኑ ወይዘሪት አሸንዳ 2016 ዓ/ም ውድድር ፅባቀን ባህልን አሸንዳ 14 ነሓሰ 2016 ዓ/ም አክሱም ሆቴል ይብል፡፡

እዞም ተአኪቦም ዘለዎ ተባዕትዮን አቦታትን መራሕቲ ተከተልቲ ሃይማኖት አርቶዶክስ ተዋህዶ ኮይኖም ፅላልን ነጋሪትን ሒዞም እናወደሱ እንትከዱ ዘሪኢ ምስሊ እዩ ።

እዚ ኣብ ምስሊ ትርእዎ ዘለኩም ኣብ ስፖርማርኬት ዝርከብ ኮይኑ ናይ ህፃውንቲ ፃባ እንትከውን ከከም ደረጅኡ ቅድሚ ሽዱሽተ ወርሕን ድሕርኡን ዝውሰድ እዩ።

እዚ አብ እስክሪን እንምልከቶ ዘለና ምስሊ ካብቶም በረክቲ ቦታታት ዓድና ብላዕሊ ዝተሰአለ ፎቶ ኮይኑ ሓምለዋይ ቆፃል ሕብሪ ዘለዎ ቦታ ንምልከት አለና::

እዚ ምስሊ ሽማግለ ዓዲ ጛልኩም ሃቡና ውይ ድማ ሕፀ ኽሓቱ ክለዉ ዘርኢ ምስሊ እዩ ።ባህላዊ ኣጠያይቃ ሕፀ ኒ ይመስል ።

እዚ ምስሊ ናይ ፀጋይ በርሀ ምስሊ ኮይኑአብ ወምበር ኮፍ ኢሎም የርኢ። ፀጋይ በርሀ ማለት ቅድሚ አባይ ወልዱ ዝነበሩ ናይ ትግራይ ፕረዚደንት እዮም።

ኣብ ትግራይ ካብ ዝርከቡ ናይዚ እዋን ውሩያት ናይ ቋንቋ ትግርኛ ሙዚቀኛታት ሓደ ድምፃዊ ማክ እዝራ እዩ፡፡ እዚ ደራፊ ሑመራይ ኢሉ ብዝደረፋ ደርፊ ተፈታውነት ረኺቡ፡፡

ደርሆ ንዕዳጋ እንዳወረዳ ክሽየጣ ዘርኢ ኮይኑ ደርሆ ካብ እንስሳ ዘቤት ሓንቲ ኮይና ብዝተፈላለየ ኣሰራርሓ ምግቢ ፀብሒን ንእንቁላሊሕ ምውዳቅን ንጥቀመላ እያ።

ኣብዚ ኣብ ናይ ኢ/ያ ዓብይ ጉያ ኣትለቲክስ ውድድር ኣትሌት ቢንያም መሓርን ኣትሌት ኣሳየች ኣይቼው ኣሸነፍቲ ኮይኖም ከም ዘጠናቐቑ ዘመልክት እዩ፡፡

ኣብ ክልል ትግራይ ከባቢ ከተማ ኣክሱም ብበዝሒ ዝርከቡ ናይ ኢደ ጥበባት ውፅኢት ዝኾኑ ባህላው ናይ ስፈ ስራሕቲ፣ ንቤተክርስትያን ኣምልኾ ዝውዕሉ ጥዋፋትን ፅላላትን ይጥቀሱ፡፡

ኣብ ወሰን ጽርግያ ድኳን ፍረታትን ኣሕምልትን ይርአ። ባናና፡ ሓርጭ፡ ማንጎ፡ ኣራንሺን ቱፋሕን ኣብ ልዕሊ እቲ ድኳን ተደራሪቡ ይርከብ። ሓደ መንእሰይ እናጠመተ ክሓልፍ ይረአ። ብሕብርን ህይወትን ዝመልአ ንጹህ ኣየር ዕብየትን ጥዕናን ይስመዓካ።

እዚ አርማ መቀለ ከተማ ወኪሎም ኩዕሶ ናይ ዝፃወቱ (መቀለ ሰብዓ እንደርታ) አርማእዩ፡፡ ቀይሕን ፃዕዳን ሕብሪ ዘለዎ ኮይኑ አብ ማእከል ናይ ኩዕሶ ምልክት አለዎ፡፡

አብዚ ምስሊ እንሪኦም ዘለና ወርቃማ ሕብሪ ዘለዎ ሸንሸል ኮይኑ ላቭ/ፍቅሪ/ ዝብል ፅሑፍ ዘለዎን ናይ ልቢ ቅርፂ እውን ዝሓዘን እዩ፡፡ እዚ ወርቃማ ሕብሪ ሸንሸል አብ እርሳስ ሕብሪ ዘለዎ ቦርሳ ተተሓሒዙ ይርከብ፡፡

ባህላዊ መፃባበቂ ክዳውንቲ ምስ ሰብኣይን ሰበይቲ ኮልፌ ዝበሃል ናይ ራያ ባህላዊ ክዳን ሓበሻ ቀምሽ ወይ ፃዕዳ ክዳን እንት ከውን ኣብ መብዛሕትኡ ግዚ ከም በዓላት ወይ ዓመት ቆላዓ ፣መርዓ ዝኣመሳሰሉ ዝክዳን ክዳንእዩ።

እዚ ንሪኦ ዘለና ናይ ዪኒቨርሲት ኣክሱም ኮይኑ ዩኒቨርሲታት ክመይ ፀገማት ህዝቢ ክስርሓ ኣልወን ዝብል ዘት ብ ሙሁራት ዝርርብ ገይሮም ።

ቤት ምግብን መስተን፡- ብባህላዊ ኣሰራርሓ ዝተሰርሐ ናይ ቤት ምግቢ ቦታ ይረአ፡፡ ኣብ ቤት ምግቢ ደቂ ሰባት ገንዘብ ከፊሎም ምግቢ ይበልዑን መስተ ይሰትዩን፡፡

ኣብዚ ሰማያዊ ክራር ኣብ ጻዕዳ ኩሽን ደው ኢላ ትርአ። እታ ክራር ኣብ ማእከል ደው ኢላ ትረአ፡ ሓንቲ እግራ ድማ ንላዕሊ እናኣመልከተት ትርአ። እዚ ነቲ ዝበለጸ ጽባቐን ሙዚቃዊ ምንቅስቓስን ዝውክል እዩ። እቲ ኣብ ምስሊ ዝርዳእ ዝፍለጥ ይመስል።

ናይ ዲጄ ሚሊ ዝተብሃለ ሞቪ ሰንተር ምልክታ ዝተለጠፎ መንደቅን ሳንዱቅ ከምኡ እውን ኣብቲ ብረት ማዕፆ ናይ ዝተፈላለየ ድራማታት ምልክታ ተለጢፋ ይርአ፡፡

ኣብ ዓለምና ካብ ዘለው እንስሳ ብግዝፋ ዝፍለጥ ሓርማዝ ዝበሃል እንስሳ ዘገዳም እዩ፡፡ ዓበይቲ ኣእዛን ዘለዎ እንትኸውን ስኑ ድማ ንዝተፈላለዩ ጌፃጌፅ መስርሒ ይውዕሉ እዮም፡፡

ናይ ሓበሻ ቀምስሽ ብቤሎ መልክዕ ተመላኪዑ ፃዕዳ ከለር ዘለዎ ወርቃማ ተሓዊስዎ ተሰሪሑ ሓንቲ ጋል ኣንስተይቲ ተከዲናቶ ኣብ ፃዕዳ ሶፋ ኮፍ ኢላ ዘርኢ ምስሊ እዩ።

አብ አክሱም ፅዮን ቤተ ክርስትያን መእተዊ በሪ ምህሌላ ናብ ዝቆመሉ ከባቢ ኮይኑ ኮፍ ዝበሉ፣ ዝንቀሳቀሱን ዝሳለሙን ሰባት ድማ አብቲ በሪ አለዉ፡፡

እዚ ኣብ እስክሪን እንምልከቶ ዘልና ምስሊ ኣብ ሃገረ ሂንዲ ደቂ ኣንስትዮ ምስ እቲ ሙዕርጉን ብ ዝተፈላለዩ ሕብሪ ዝማዕረገ ክዳን ተከዲነን ኣብ እዝነን ኣብ ርእሰንን እዚ መጋየጺ ይጥቀማ ።

ጋሪ ሸኽሚ ንመጓዓዓዚ ካብ ዝጠቕሙ ሓደ እዩ፡፡ እቶም ደቂ ተባዕትዮ ቆልዑት በታ ጋሪ ብዙሕ ጀሪካን ማይ ፂዒኖም ቁሩብ እንዳሓገዝዋ/ እንዳደፍእዋ ይኸዱ ኣለው፡

ፅንተት ዝተበተነ ህዝቢ ምዕራብ ደው ይበል ዝብል ፅሑፍና ናይ ተመዛበልቲ ምስልን ዝሓዘ ሸራ ዝርአየሉ ዜና ኣብ ቴለቪዥ ትግራይ ይቐርብ ኣሎ፡፡

ኣብ ኢትዮጵያ ካብ ዝርከቡ ኣክስዮን ማሕበር ባንኪ ሓደ ዝኮነ ኣዋሽ ባንኪ ኣብ ዝተፈላለዩ ቦታታትን ዓድታትን ዝርከብ ኮይኑ እዚ ምስሊ ካኣ ናይቲ ባንኪ ኣርማ እዩ።

እዚ ኣብ እስክሪን እንምልከቶ ዘለና ምስሊ ዓብይ እስታድየም መጻወቲ እግሪ ኩዕሶ ካልኦት እስፖርታዊ ጽዋታት ዝከየደሉ ቦታ እዩ። ብዙሕ ሰብ ክሕዝ ዝክእል እዩ።

እዞም ክልተ ሰባት እዚኦም ባህላዊ ዝኮነ ኣከዳድና ተከደኖም ኣብ ደስ ዝብል ከባቢ ዕምበባ ኣብ ዘለዎ ኮይኖም ፍቅሮም ሂወቶም እዳጣዓዓሙ ነቲ ዕንበባ ክልቲኦም ክልቲኦም ብፍሽክታ እንዳጠመቱዋ ኣለው።

ባህላዊ ምግቢ ኢትዮጵያን ኤርትራን ብገዓት ወይ ከትማ ይፍለጥ። እዚ ምግቢ ካብ ሕሩጭ ተሰሪሑ ኣብ ማእከል ጻሕሊ ብዓንኬል ተቐሚጡ ንሓድነትን ሓባራዊ ምብላዕን ዘመልክት እዩ። ሓልዮትን ስምዒት ይህብ፤ ባህላዊ መግቢ ብሓባር ምብላዕ ዝመጽእ ሓጎስን ውዑይን ዘንጸባርቕ እዩ።

ኣብ ሓደ ናይ ገጠር ከባቢ ብዕምቆት ማይ ጉድጓድ እትፍሕር ማሺን ጉድጓድ እናፋሓረት ኣብ ከባቢኣ ድማ ብኼንዳ ዝተሰርሐ ገዛን ዓበይቲ ኣእዋምን ሰባትን እኒሀዉ::

ካብ ትራንስፖርትን ተሽከርከርትን ዝኾና እዘን ዝራኣያ ዘለዋ መካይን እየን፡፡ እዘን መካይን ንናይ መርዓ ወይ ንናይ ሕፀ ኘሮግራም ብኣርቴፊሻል ዕንበባ መልኪዐን ይርከባ፡፡

ደቂ ሰባት ንግዜ መቆፃፀሪ ዝጥቀሙሉ ሓንቲ ካብ ሰዓታት ናይ መንደቅ ሰዓት እንትከውን ኣብ ገዛ ትስቀል ኮይና ንግዜን ኣላርምን ድማ ትጠቅመና።

እዚ እንሪኦ ዘለና ሓወልቲ አብ ከተማ አክሱም ዝርከብ ኮይኑ ጥንታውን ታሪካውን ሓወልቲ ኮይኑ ቁመቱ ድማ 28 ሜትሮ ኮይኑ ብዝሓት ሃወፅቲ እናመፁ ዝሪኢዎ ቅርሲ እዩ ።

ገዛ ኣብ ክልተ መቂልና ክንሪኦ ንእል ኢና ፣ንሱ እውን ዘመናውን ባህላው ገዛታት ኢልና ንከፍሎም ።እዚ እነሪኦ ዘለና ካብቶም ዘመናዊ ገዛውቲ ሓደ እዩ።

ትራክተር ትበሃል ማሽን ኮይና ካብ ባህላዊ ኣተሓራርሳ ናብ ዘመናዊ ኣተሓራርሳ ትጠቅም ማሽን እያ። እዛ መሽን እዚኣ ጉልበት ሰብን እንስሳን ንምዕቃብ ንምቅልጣፍ ትጠቅም።

እቲ ኣብቲ ምስሊ ዝራኣየና ዘሎ እንስሳታት ኣብ ገዛን በረኻን ዝነብሩ እንሳሳታት ኢልና ክንከፍሎም ንኽእል፡፡ እዚ እንስሳ እዚድማ ኣብ በረኻ ካብ ዝነብሩ እንስሳ ዘገዳም ሓደ ህበይ እዩ፡፡

ናይ ቤተ ክርስቲያን ከበሮ ይርአዩ ኣለዉ፡፡ እቲ ሒላብ ዝመስል ከበሮ ኣብ በዓላት ብበትሪ ዝውቃዕ እዩ፡፡ እቶም ካልኦት ግን ብኢድ ዝውቅዑ እዮም፡፡

አብዚ ምስሊ ማንነቶም ንከይፍለጡ ገፆም ዝተሸፈኑ ብርክት ዝበሉ ሰባት አብ ደገአፍየት ገዛ ኮፍ ኢሎም አለዉ፡፡ ብድሕሪ እቶም ሰባት ክልተ በርን ክልተ መስኮትን ዘሎ ኮይኑ እቲ ገዛ እንዳ ስዋ እዩ፡፡

በነና ንምግብነት ካብ ዘገልግሉ ምቁራት ዓይነት ፍረ ምረ ሓደ እዩ፡፡ ቆርቦቱ ድማ ሎሚ ሎሚ ንፅባቐ ገፅ ኣብ ግልጋሎት ይውዕል ኣሎ፡፡

ኣብ ትግራይ ብዙሓት ናይ ሕትመት ትካላት ኣለው እዛ ኣብቲ መፋለጢ ንሪኣ ዘለና ቤት ሕትመት ካብኣተን ሓንቲ ኮይና ቤት ሕትመን ኩዊን ኦፍ ሸባ ድማ ትበሃል፡፡

ኣብ በሪ ኣፀደ ህፃናት ፊደል ሕብራዊ ምስልታትን ፅሑፋትን ይርአዩ ኣለዉ፡፡ ህፃናት ሕብራዊ ነገር እዮም ዝፈትዉ፡፡ ናይዚ መልክዕ ግን ብዓይኒ ዓብዪ ሰብ ደስ ዘይብል ክኾን ይኽእል እዩ፡፡

እዛ ማሽን ዘመናዊ መልዐሊት ክብደት ወይ ድማ ክረይን እያ፡፡ እዛ ክረይን ብጠቅላላ 16 ጎማታትዘለውዋ እንትከውን መብዛሕትኡ አካላ ወይድማ ሕብራ ብጫ እዩ፡፡

ካብቶም መዘናግዒ ቦታታት ዝበሃሉ ሓደ ኮይኑ ሰሪና ሆቴል ይበሃል::ላብ አፍ ደገ እዚ ሆቴል ድማ ብፅላል ዝተዘርግሐ ንምልከት ብ ወናብር ዝተከበበ እውን እዩ::

ካብ ደቂ ሰባት ብተፈጥሮ ካብዝወሃብዎ ጥበብን ክእለትን ሓደ ኮይኑ ጌታችን እዮሱስ ኩርስቶስ ኣብ መስቀል ተሰኪሉ ኣብ እግሪ እቲ መስቀል ድማ ኣድኡ ማርያም መጥመቅ ዮሃንስን ዘርኢ ስእዩ እዩ።

እዚ ብጸሊም መሸፈኒ ዝተሸፈነ ኣረጊት መጽሓፍ ይረአ ኣሎ። ኣብ ልዕሊኡ ብቐይሕ ፊደላት ዝተጻሕፈ ኣርእስቲ፡ ኣብ ማእከሉ ድማ ስእሊ ታቦት ኪዳን ዘለዎ እዩ። ምልክት ታሪኽን ሃይማኖትን ብንጹር ተሳኢሉ ኣሎ፡ ወሰናስኑ ድማ ተበታቲኑ ይረአ ኣሎ።"

እዚ መስተ ዋይን ይበሃል ዋይን ንመፃወቲ ምስ ስባት ዝኮነ ግብዣ ወይ ዕድመ እንተሃልዩካ ዝሰተ ኮይኑ ኣብዝሓ ናይ አዋልድ መስተ ይብልዎ

ተፈለጥቲ ሰባት፡- ኣብ ናይ ኢ/ያ ናይ ኣርትን ስነ ጥበብን ሶይፉ ሾው ብዝብሃል ናይ ቃለ መሕተት መድረኹ ኣርቲስት ሰይፉ ፋንታሁን እዩ፡፡

እቲ ኣብዚ ዝርአ ዘሎ ጽቡቕ ጌሩ ዝተሰርሐ ናይ ፀጉሪ ኣርቴፍሻል ቁርጽራጽ ጸጉርን ዝተሓዋወሰ እዩ። እቲ ኣርቴፍሻል ብጽፉፍን ብጥንቃቐን ዝተሰርሐ ክኸውን ከሎ፡ ዝተረፈ ጸጉሪ ድማ ብልሙዕ ቅዲ ምጥምዛዝ ዝተሰርሐ እዩ። እዚ ቅዲ ጸጉሪ ቅዲን ዘመናውን ዘለዎ እዩ።

እዚ ኣብ እስክሪን ንምልከቶ ዘለና ምስሊ ክልተ ሻራ ጫማ ናይ ኢትዮፕያ ኣርማ ባንዴራ ብ ክቢ መልክዕ ዘለዎ ብ እንግሊዘኛ ኢትዮፕያ ዝብል ጽሕፈት ዘልዎ ንዕዘብ ኣለና።

ናይ ቢሮን ናይ ገዛን ኣቕሑት፡- ናይ ገዛን ናይ ቢሮን ኣቕሑት ካብ ዝባሃሉ ሓደ ሸልፍ ወይ ድማ ቡፊ እዩ፡፡ ሓፂር ቡፊ ኣቕሑ መደርደርን ወረቐት መቐመጥን ይጠቅም፡፡

እቲ ኣብቲ ምስሊ ዝራኣየና ዘሎ ናይ ተወልደ ዝተባሃለ ቤት መድሓኒት ዘፋልጥ መፋለጢ እንትኸውን ደቂ ሰባት ጥዕና ኣብ ዝስእንሉ እዋን ብገንዘቦም መድሓኒት ዝገዝእሉ ቦታ እዩ፡፡

ጋባ ዝበሃል ዓይነት ኦም ይርአ ኣሎ፡፡ እዚ ተኽሊ ዕሾኽ ዝበዝሖ ብምዃኑ ንሓፁር ይጠቅም፡፡ ቆፅሉ እውን ጤል ይምገብኦ፡፡ ፍሪኡ ድማ ሰብ ይበልዖ፡፡ ዝድርበ ነገር ዘይብሉ መግረሚ ተኽሊ፡፡

ኣብቲ ምስሊ ሻሂን ቡናን ዝዳለወሎም ኣቑሑ ኣብ ልዕሊ ፈርኔሎ ይርአዩ ኣለዉ፡፡ እቲ ብራድ ንሻሂ ዘመልክት እንትኾን እቲ ጀበና ድማ ንቡና ዘመልክት እዩ፡፡

ሓንቲ ጓል ኣንስተይቲ ኣትክልቲ ትንከባኸብ ኣላ፡፡ ደቂ ኣንስትዮ እንኣሚነናሉ ናይ ገዛ ይኹን ናይ ደገ ስራሕ ኣርኒበን ይሰርሓ እየን፡፡ ጠንካራታት እየን፡፡

ሊስትሮ ኘይ ጫማ ምፅራግ ሰብ ሞያ እዮም፡፡ መብዛሕትኡ ግዜ ሊስትሮ ኣብ ወሰን ጎደናታት ኮፍ ኢሎም እዮም ጫማ ናይ ምፅራግ ስራሕ ዝሰርሑ፡፡

ኣብዚ ምስሊ ዘለው ተምሃሮ እንትኾኑ ኣብ ጊዜ ምግቢ ናብ መመገቢ ቦታ ኸይዶም ምግቢ እንዳበልዑ ይራኣዩ፡፡ እቲ ምግቦም ድማ መብዛሕትሑ ኣትክልትን ኣሕምልትን ዝርከብዎ ምግቢ እዩ፡፡

እቲ ዝርአ ዘሎ መንከሽከሽ ይበሃል፡፡ መንከሽከሽ ቡና ወይ ቆላ ወይ ቅመማ ቅመም ወይ ካልእ ንምቕላው ዘገልግል ካብ ናይ ገዛ ኣቁሑ እቲ ቀንዲ እዩ፡፡

ስፖርት ንደቂ ሰባት ካብ ምግቢ ዘይንእስ ጥቅሚ ክህበና ይክእል እዩ፣ ብእቶት እውን ጠቃሚ ኮይኑ ካብ ዓይነታት ስፖርት ከዓ ኣብዚ እንሪኣ ዘለና ናይ ጋንታ መቀለ 70እንደርታ ዝብል ኣርማ እዩ።

ኣብ ጎንደር ዝርከብ ቤትክርስትያ ኦርቶዶክስ ተዋህዶ ቤተክርስትያ ላሊበላ እንተከውን ካብቶም ታሪካውያን ዓበይቲ ኣብ ኢትዮጰያ ዝረከቡ ኣክሱም ፣ገረዓ፣ የሓ ወዘተ...ዝበሉ እዮም።

ንዓይኒ ደስ ዝብል ብዙሕ መሶብ እንጀራ ዝሓዘ ተሽፊኑ ዝተፈላለይ ዓይነት ስፊትን ቀልምን ዘልዎ ታንቴላት ማዕሪጉ ኣብ ሓደ ቦታ ተቅሚጡ ኣሎ ።

እዚ ናይ ኢትዮጵያ ምግቢ ዘርኢ እዩ። እቲ እንጀራ ምስ ቀይሕ ጸባን እዩ ዘሎ። ዝተፈላለዩ ዓይነታት ጸብሕን እንቋቑሖን ኣለዉ። ቅርጺ ናይቲ ምግቢ ምስ ውድድር ዝመሳሰል እዩ። እዚ ምግቢ እዚ ንሓጐስን ስምዒት ጽቡቕ ምህላውን ዝውክል እዩ።

ኣብ ለምለም ዝመስል ምንፃፍ ኣብ ልዕሊኡ ድማ ናይ ቡና ኣቁሑት ካብ ዕንጨይቲ ዝተሰረሐ መቀመጢ ፈናጅልን ጀበና ካብ ብላካ ዝተሰረሐ መውረዲ ከፍ ኢሉ ኣሎ።

ኣርማ ማለት ናይ ሓደ ናይ ውልቀ ትካል ናይ መንግስቲ ትካላት ናይ ሃይማኖት እምነታት ዝጥቀማሉ ምልክት ኮይኑ ኣብዚ እንሪኦ ዘለና ኣርማ ኮይኑ ከቲማ ቤት ፅሕፈት ኣዲስ ኣበባ እዩ።

ኣብ ፋብሪካ ልስሉስ መስተ ኮኳኮላ ተመሪቱ እታ ማሽን ብኽልተ ረድፊ ሸረር ኣቢላ እነዳሕለፈቶን ኾይኑ እቱ መትሓዚጉ ኣብ ጎማ እዩ ።

ክኩናይ ዶርሆ ተባዓተይ እንትከውን ናይ ቀዳም ሰባት ብምንቋዩ ንግዜ መፍለጢ ዝጥቀምሉ እንትከውን ሕዚም ኣብ ከባቢ ገጠራት ትግራይ ከም መፍለጢ ግዜ ሰዓት ይጥቀሙሉ እዮም።

ካብ ኣብ ገዛ ዝነብሩ እንስሳታት ሓደ ደርሆ እዩ፡፡ እዚ ኣርሓ ወይ ከዓ ሓለቓ ደርሆ ዝባሃል ኮይኑ መብዛሕትኡ ጊዜ ንመፍረ ይጠቅም፡፡ ደርሆ ኣብ ገዛና ንሕርድን ንእንቁላሊሕን ንጥቀመለን፡፡

እዞም ንርኦም ዘለና ደቂ ተባዕትዮ ኮይኖም ናይ እስፖርቲ ማልያ ተከዲኖም ብዘይ ኣስልጣኒ ኩሎም ሓደ ዓይነት ተከዲኖም ናይ ኩዕሾ ተፃወቲ ኮይኖም ንክፃወቱ ኣብ ምድላው ጎንብስ ኢሎም ኢዶም ኣብ ብርኮም ገይሮም ይፅበዩ ኣለው።

ምሉእ ብምሉእ ጻዕዳ ማንቲለ እዩ፣ ኣብ ቀጠልያ ሳዕሪ ኮፍ ኢሉ። ሓደ ካብቶም ብኣልቢኖ ጻዕዳ ሕብሪን ቀይሕ ኣዒንቶምን ዝፍለጡ ናይ ፍሎሪዳ ጻዕዳ ራቢጣ/ማንቲለ ዓነታት ክኸውን ይኽእል።

ሓንቲ ሰበይቲ ቀይሕ ዌጅ እቶም ጫማታት ንብሩህ ቀይሕ መትሓዚን ልዑል ሰለፍ ሸኾናታትን ኣለዎም። እዚ ናይ ጽባቐን ፋሽንን ቅዲን ስምዒት ዘመሓላልፍ እዩ።

ጫማ ንእግርና ካብ ዕሾኽን ዕንቅፋትን ካብ ካልእ ዘየድሊ ነገርን ዝከላኸል ኮይኑ መብዛሕትኡ ጊዜ ኣብ ከባቢ ገዛና ቅልል ዝበለ ነፀላ ጫማ ረጊፅና ንንቀሳቐስ፡፡

እዚ ኣብዚ ምስሊ እንርእዮ ዘለና ሰእሊ ካብቶም ፍረ ዘለወም ዝብልዑ ነገራት ሓደ ዝኮነ ዓኺ እዩ። ዓኪ ብጣዕሚ ጥዑም ዝኮነ ዝብላዕ ፍረ እዩ።

እ ዚ ኣብ እዚ ምስሊ ትርእዎ ዘለኩም ኣብ ትግርይ ኣሸንዳ ወይ ዓይኒዋሪ እዳተብሃል ዝፍለጥ ዝተኸደኖኦ ኣልባሳት መፃባበቂ ባህላዊ ክዳውንቲ እዩ።

እዛ ጓል ኣነስተይቲ ሓፍቲ ቡና ብባህላዊ ኣቀራርባን ብባህላዊ ኣካዳድናን ቡና ቀዲሓ ንሰተይቲ ክተስልፎ ተዳልያ ትርከብ፡፡ ቡና ወልፊ ዘትሕዝ ንጥረ ነገር ስለዘለዎ ወልፊ የትሕዝ፡፡

እዚ ኣብ እስክሪን እትሪእዎ ዘለኩም ምስሊ ኣብ ፅርግያ ተሰጢሑ ዝሽየጥ ናይ ደቂ ኣንስትዮ ጫማ ኮይኑ ዝተፈላለዩ ሕብርታት ዘለዎም ዝተፈላለዩ ዓይነት ጫማ እዮም

ካዚ አብ እስክሪን እንምልከኦ ዘለና ምስል ካብቶም መንአሰይ ንመዘናግዒ ዝጠቅሙ ሓደ ኩዕሶ እግሪ ይበሃል::አብ ማእከል ሜዳ ተአኪቦም ንምልከት አለና ምስ ቁምጣ ክዳንም ተከዲኖም አለዉ::

እዚ አብ አዲስ አበባ እንዳ ስላሴ ቤተ ክርስትያን ክይኑ አብቲ ግድግዳ ናይቲ ቤተ ክርስትያን ልሙፅ (አብ ማእከል ኮኮብ ዘይብሉ) ቀይሕ ፣ ብጫን ቆፃልን ባንዴራ አሎ በዓል ዘክብር ብርክት ዝበለ ህዝቢ እውን አሎ፡፡

መመላኽዕን መጋየፅን፡- መጋየፅን መመላኽዕን በተለይ ደቂ ኣንስትዮ ፅባቐአን ኣዝዩ ወቂቡን መልኪዑን ንኽራኣያ ዝጥቀማሉ ኣቕሑት እዩ፡፡ እዛ ጓል ኣነስተይቲ 4 ተር ዝበለ ናይ እዝኒ ገይራ ኣላ፡፡

ቡና ኣብ ሃገርና ኮነ ኣብ ትግራይ እቲ ዝበዝሐ ክፋል ሕ/ሰብ ዝሰትዮ ባህላዊ መስተ እዩ፡፡ ቡና ካፊን ዝባሃል ናይ መነቓቕሒ ንጥረ ነገር ዝሓዘ ስለዝኾነ ሰብ ይውልፍ፡፡

ወዓግ ኣብ ጫፍ ኦም ተወጢሑ ይርአ ኣሎ፡፡ ወዓጋት ቀለብላባ ባህሪ ዘለዎም እዮም፡፡ እዞም ፍጥረት ንሰብ ብዝተፈላለየ መልክዑ ዝፈታተኑ መግረምቲ ፍጥረት እዮም፡፡

ኣብ ዝብላዕ ዝተዳለወሉ መርሃ ግብሪ ብዙሓት ዝተሓረዱ እንስሳት ሓደ ሼፍ ነቶም ተረኛታት በላዕቲ ምግቢ በቢተራ እንዳቆረፀ ጥረ ስጋ እንትህቦም የርኢ፡፡

እዚ ስእሊ ጽቡቕ ስብስብ ስልማት ደቂ ኣንስትዮ ዘርኢ እዩ። ካብዚኦም ሓደ መንጠልጠሊ ክሳድ፡ እቲ ሓደ ጽምዲ ዕንጨይቲ፡ እቲ ሓደ ድማ መሸፈኒ ርእሲ እዩ። እቲ ስልማት ካብ ብሩር ዝተሰርሐ ኮይኑ ብጻዕዳን ጸሊምን ዕንቊታት ዝተሰለመ እዩ።

እዚ ደስ ዝብ ጫማ ኮይኑ ፃዕዳ ሕብሪ ከም ዝኮነ ኣብ ውሽጢ ገዛ ኮይኑ ንክርገፅ ዝተዛጋጀወ እዩ ናይ መደቀሲ ጫማ እውን ይጠቅም እዩ።

ኣብዚ ኣብ ሓደ ናይ ዕዳጋ ድኳን ቡዝሕ ባናና ተቐሪቡ ይረአ ኣሎ፣ ኣብ ትሕቲኡ ድማ ብርጭቅ ኣብ ሳንዱቕ ተቐሚጡ ይረአ። ኣብ ምሉእ ብርሃን መዓልቲ ምርኢት ፍረታት እዩ ዝረአ እዩ።

ከም እኒ ፅላል ዝኣምሰሉ ናይ ቤተ ክርስቲያን መገልገሊ ናውትታት ንዋየ ቅድሳት ይበሃል፡፡ እዞም ንዋየ ቅድሳት ዝሸጡ ወገናት ብዙሕ ግዜ ኣብ ዙርያ ቤተ ክርስቲያን እዮም ዝርከቡ፡፡

ኣርባዕተ ንሽመት ዝቐረቡ ሰባት ኣብ መድረኽ ወፂኦም ቃለ ማሕላ ይገብሩ ኣለዉ፡፡ እዚ ቃለ ማሕላ ከም ትርጉም ኣልቦ ልምዲ ዝውሰድ ኣይኮነን፡፡ ብእምነት ዝግለፅ ሓላፍነት ዘሽክም እዩ፡፡

ታሪክን ቅርስን ካብ ዝርከብዎም ከባብታት ሃገርና ኣብ ክልል ትግራይ ዝርከቡ ናይ ጥንታውን ታሪኻውን ዝበዝሐ ክፋል እዩ፡፡ ንኣብነት ብኳዕቲ ዝርከብ ናይ ኣክሱም ቦታ እዩ፡፡

አብ ትግራይ ካብ ዝርከባ ድምፂውያን ሓንቲ ኤደን ገብረስላሴ እያ። ኤዴን ገብረስላሴ ንፈተውታን አድመፅታ ብርክት ዝበለ ደርፈታት ዘበርከተት ንፍዕተቲ ድምፂዊት እያ። አብዚ መድረክ እውን እናደረፈት ዘሪኢ ምስሊ እዩ።

እዚ ኣብ ኣስክሪን እንምልከቶ ዘለና ምስሊ ካብቶም ናይ እንስሳ ዘቤት ዝኮኑ ንማሕረስ ዝጠቅመና ብዕራይ ይበሃል። ብ ጣዕሚ ቡዙሓት ኣብዑር ንምልከት ኣለና።

ካብ ብሪን ካብ ዕቒ ዝተሰርሑ ናይ ክሳድን ናይ እዝን መጋየፂታት ብመልክዕ መስቀልን ካልኦት ቅርፂታት ኣብ ፀሊም ሰሌዳ ተጠሊጢሎም ክሽየጡ ተዳልዮም ኣለው።

ብጣዕ ደዝ ዝብል ከባቢ፡፡ እቲ መሳገሪ ድልድል ምስቲ ገፀ ምድሪ ተዛሚዱ ደስ ዝብል መልክዕ ፈጢሩ ኣሎ፡፡ ድልድል ንመኪና ጥራይ እንተይኮነስ ንእግረኛ እውን የድሊ እዩ፡፡

መስተታት ኣብ ክልተ ብዘለዎም ትሕዝቶ ኣብ ክልተ ይምቀሉ፡፡ ልስሉስ መስተን ኣልኮላዊ መስተን ኢልና ክንከፍሎም ንኸእል ኢና፡፡ ካብቶም ልስሉሳት መስተታት ዓይነታ ለስላሳታት እንትኾኑ ካብ ኣልኮላዊ መስተታት ድማ ቢራ እዩ፡፡

ናይ ኦርቶዶክስ መፅሓፍ ኮይና ካብ ናይ እመቤታችን ፀሎት ጠቃሚ መልሲ ንረክበላ ዝብል ፅሑፍ አለዋ ከምኡ ውን ናይ እመቤታችን ምስ ወዳ ስእሊ አለዎ፡፡

እዚ እንሪኦ ዘለና ምስሊ ሓንቲ ጓል ኣንስተይቲ ኣብ ገጠር ካብ ገዛ ሳዕሪ ቤት ውፅእ ኢላ ኮፍ ኢላ እኽሊ እንዳንተርተረት ኣብ ጎና ድማ ደርሆ ምህላዋ ዘርኢ ምስሊ እዩ።

መመላኽዕን መጋየፅን ካብ ዝጠቕሙ ከምኡ ውን ናይ ሃይማኖታዊ መግለፂ ዝኾነ ማዕተብ ሓደ እዩ፡፡ ማዕተብ ብሃሪ /ብኽሪ ኣብ ጫፉ መስቀል ይግበሮ ወይ ብስእሊ ኣድህኖ ዝተቐረፀ ክኾን ይኽእል፡፡

እዚ እንርእዮ ዘለና ካብ ቅርስታትን ሓደግታትን ናይ ኣክሱም ሓደ ዝኮነ ቅርሲ እዩ። እዚ ቅርሲ ኣብ ከተማ ኣክሱም ዝርከብ ቅርሲ እዩ።

እዚ ኣብ እስክሪን ንምልከቶ ዘለና ምስሊ ካብቶም ቴሊቭዥን ጣብያታት ሓደ ኮይኑ ኤርትራ ቴሊቭዥን ወይ ኤሪ ቴቪ ብምባል ይፍለጥ። ሓንቲ ጋል ኣንስትየቲ ዳሳዕስዐት ንዕዘብ።

ካብ እፅዋት ብዙሓት ጠቅምታት ንረክብ ። ኣብዚ ምስሊ እንሪኦ ዘለና ፋሓም ኮይኑ ምግቢ ንምብሳል ይጠቅም። ካለኦሎት ጠቅምታት እውን ንምግብነት፣ ኑፁህ ኣየር ንምስሓብ፣ ንመድሓኒት....ወዘተ

እዚ አብ ከተማ አክሱም ኮይኑ ዝተፈላለዩ ዓይነታት ኤሌትሮኒክስ ዝዕደዘገሉ ቦታ ኮይኑ አብዚ ንምልከቶ ዘለና ድማ ሳይክል ንመሸጣ ዝቀረባ ዘሪኢ መስሊ እዩ።

ቴንድኖ ሓፂን ንኮንስትራክሽን ዝጠቅም ኮይኑ ንገዛ መሃደምን መስርሕን ድማ ይጠቅመና ቴንድኖ ከከም ደረጅኡ ቀጢን ረጉድ ንፎቅን ንዝቀለለ ገዛን ድማ ይጠቅመና።

ወገን ኣትሌቲክስ ዝኾነ ናይ ጉያ ስፖርቲ ኣዝዩ ፈታንን መድከምን እዩ፡፡ ኣብዚ ምስሊ ገለ ጐየይቲ ኣብ መሸገሪ ገፀ ምድሪ እንትጐዩ ይርአዩ ኣለዉ፡፡

እዚ ገጠር ኮይኑ ብዙሓት ተክሊታትን ጋሕሪታትን አለዉ፡፡ ካብቶም ብቀሊሉ ዝፍለጡ ተክሊታት ንመጥቃስ ዝአከል ታሶስ፣ ኩሊዖ፣ ባህርዛፍ ፣ ጎኖቅን ካልኦትን ይርከቡዎም፡፡

እዚ ንሪኦ ዘለና ኣብ ምስሊ ገልገለ መስቀል ይበሃል ኩሉ ግዜ ኣይቦቅልን ወቅቱ ሓልዩ ኣብ ምስክርም ወርሒ ጥራሕ ዝርአ ዓይነት ዕምበባ እዩ ።

እዚ ኣብ ምስሊ አትሪእዎም ዘለኩም ናይ ቤተ ሰብ ፎቶ ኮይኑ ኣቦን ኣዶን ምስ ደቆም ጋልን ወድን ባህላዊ ክዳን ተከዲኖም ንምልከት ኣለና።

ተፈጥሮን ከባብን፡- ኣብ ዓለምና ዝተፈላለዩ ናይ ተፈጥሮ መልክዓ ምድራዊ ኣቀማምጣታት ኣለው፡፡ ዓበይቲ ጎቦታት፣ ሓጓፍ ሽንጥሮታት፣ በረኻታት፣ ወሓዝቲ ሩባታትን ናይዚ መግለፂ እዮም፡፡

እዚ ኣብዚ እንርእዮ ዘለና ካብ ናይ ደቂ ተባዕትዮ ኣቀማቅማ ሓደ ዝኮነ እዩ። እዚ ኣቀማቅማ ባንከር እንዳተባሃለ ዝፍለጥ ኮይን ደቂ ተባዕትዮ ዝመላክዕሉ እዩ።

ገፃ ፃዕዳ ነገር ዝለኸየት ጓል ኣነስተይቲ ትርአ ኣላ፡፡ ኣብ ጥቓኣ ድማ ኮልጌትን ባዝሊንን ይርአ ኣሎ፡፡ እቲ ባዝሊንስ እሺ ይኹን ንቡር እዩ፡፡ ኮልጌት ገፅካ ምቕባእ ግን ንቡር ኣይኮነን፡፡

እታ ሰበይቲ ባህላዊ ክዳን ኢትዮጵያ (ዓይነት ክዳን ሓበሻ) ተኸዲና ኣላ። ቀጠልያ ሕብሪ ዘለዎ ክዳን ተኸዲና ኣላ። ኣብ ርእሳን ክሳዳን ባህላዊ ስልማት ኣለዋ። ኣብ ቅድሚ ብርሃን ዘለዎ መንደቕ ደው ኢላ ኣላ። ገለ ክፋል ኣካላታ ድማ ይርአ።

ኣብዚ ካብ ዝተፈላለያ ሃገራት ዝመጹ ኣገረምቲ ተማሃሮ ተኣኪቦም ኣለዉ። ኣብ ታሕቲ ዘሎ ጽሑፍ እቲ ኢትዮጵያዊ ተማሃራይ ዓለምለኻዊ ኣምባሳደር ምዃኑ ይገልጽ። እዚ ምስሊ እዚ ንኣህጉራዊ ምትሕብባርን ዓወትን ዝገልጽ ኮይኑ ንኹሎም ተማሃሮ ምትብባዕ ዝህብ እዩ።

መጉዓዝያን ትራስፖት ተሽከርከርትን ኣብ ክልተ መቂለና ክንሪኦ ንክእል ኢና ፣ንሳቶም፦ እውን ባህላው ዘመናዊን ካብ ዘመናዊ ናይ ስራሕ ተሽከርትን ናይ ህዝቢ ተሽከርከርት መኪና ኢልና ንፈልዮም።

ዝተፍላለዩ ናይ ቅብኣትን ሎሽንን ቫዝሊንን ኮይኖም ከም ኒቭያ ሎሽን ዳክስ ቅባት ሩበ ሎሽንን ኮይኖም ኣብ ፃዕዳ መደርደሪ ተቀሞጦም ዝኒሄዉ ።

እዚ አብ መብዘሐትኡ ከተማታት ትግራይ ዝርከብ ፋና ሕብረት ስራሕ ማሕበር አርማ ኮይኑ ሰብ በቢዓቅሙ ብወርሒ ሐደ ግዜ ገንዘብ አታዊ ዝግበሮን ልቃሕ ዝውሰዶን ፋይናንሳዊ ትካል እዩ።

ካብ ናይ ገዛ ኣቑሑት ሓደ ዝኾነ መጉእ እዩ፡፡ እዚ ዓይነት መጉእ ንትሕዝትኡ ንእሽተይ ስለዝኾነ ንቡና፣ ንቐመምን ውሑዳት ዝውቐጡ ነገራትን ይጠቅም፡፡

ዝተፈላለዩ ናይ ቤተ ክርስትያን ንብረታት እንትኮኑ መብዛሕተኦም ድማ ዝተፈላለዩ ዓይነታት መስቀል እዮም፡፡ ባህላዊ ዋንጫ፣ ቃጭል ፣ ናይ ኢድ ቀለበትን ካልኦትን እውን ይርከቡዎም፡፡

ኣብዚ ምስሊ እዚ ዘሪኤና ብናይ እምነት ኦርቶዶክስ ክርስትና ሃይማኖት መሰረት ናይ ዝሞተ ሰብ ስነ-ስርዓት ቀብሪ እንዳተኻየደ እንትኸውን ካህናት ስርዓተ ፍትሓት ኣብቲ ዘዕረፈ ሬሳ እንዳካየዱ ይርአ፡፡

ኣብዚ ምስሊ እዚ ዘሪኤና ካብ ዓይነታት ተሽከርከርትን መጓዓዓዝትን ኣቡቶቡሳት እየን፡፡ ተሸርከርቲ ንደቂ ሰባት ስራሕቶም ንምስላጥ ብፍጥነት ካብ ቦታ ናብ ቦታ ዘጓዓዕዙ እዩም፡፡

እዚ ምስረታ አማካሪ ካውንስል ግዝያዎ ምምሕዳር ትግራይ ዝብል ፅሑፍ ኮይኑ ብየማነ ፀጋም ናይ ትግራይ ባንዴራ አለዋ፡፡ እቲ ፅሑፍ ጥሪ 25/2017 ዕ/ም ዝተካየደ እዩ፡፡

አብ ትግራይ ካብ ዝርከቡ ዝተፈላለዩ ዓይነታት ቁኖ አለዉ። ካብዚአቶም ድማ ሓደ ጋመ እዩ። እዛ ጋል አንስተይቲ ጋመ ተቆኒና ብሩሩ ናይ እዝኒ ገይሪ ዘሪኢ ምስሊ እዩ።

ዝተቖነነ ርእሲ ወዲ ተባዕታይ ንርኢ ኣለና፡፡ ወዲ ክቑነን ማሕራ የብሉን፡፡ ኣነ ግን እቶም ዝቑነኑ ደቂ ተባዕትዮ ኣነስተይቲ ዛር ዝሓዘቶም እንተይኮኑ ኣይተርፉን በሃሊ እየ፡፡

እቲ ኣብቲ ምስሊ ዝራኣየና ዘሎ ኣብ ናይ እምነት ክርስትና ኦርዶክስ ተዋህዶ ቤተክርስትያን ካብቶም ጥንታውን ታሪኻውን ገዳም ዘመልክት እንትኸውን ሓደ ምእመን እንዳፀለዩን እንዳተሳለሙን የርኢ፡፡

እዚ ኣብ እስክሪን እትሪእዎ ዘለኩም ምስሊ ናይ ኣድቨርታይዝ ስእሊ ኮይኑ ናይ ኣፍሪ ኸርባል ናይ ህፃናት ቅብኣት ዘፋልጥ ኮይኑ ኣዶ ንወዳ ዘይትኮኖ ነገር ከም ዘየለ ድማ ይገልፅ።

ጉባኤ-ደቂ ሰባት ናይ ሓባር ዝኾነ ዓለማዊ ኮነ መንፈሳዊ ጉዳዮም ኣብ ሓደ ተኣኪቦም ይካይዱ፡፡ እዚ ናይ ሓባር ዕላማ መሰረት ገይሩ ዝግበር ምትእኽኻብ ከዓ ጉባኤ ተባሂሉ ይፅዋዕ፡፡

ኣብ ጣውላ ደው ኢላ ዘላ ጻዕዳ ባንዴራ ዘርኢ ምልክት ዘለዎ እዩ። ወሰን እታ ባንዴራ ብወርቂ ፈትሊ ዝተሰለመ እዩ። ብሓፈሻ እቲ ምስሊ ስምዒት ሞያዊ ብቕዓትን ውደባዊ ክብርን ዘመሓላልፍ እዩ።

እዚ ኣብ እስክሪን ንምልከቶ ዘለና ናይ ራያ ደቂ ኣንስትዮ ዝክድንኦ ክዳን ተከዲነን ክልተ ኣንስቲ ኣብ መንገዲ እንዳ ከዳ እዛ ሓንቲ ቆልዓ ሓዚላ ንርኢ ኣለና።

እዚ ባህላዊ አሰራረሓ ኮይኑ ናይ ወድሰብ መንበሪ እንትከውን ደብርን ህድሞን እዳተባሃለ ይፂዋዒ ከምኡ እውን ብሳዓሪ ዝተሰርሐ ጋዛ ወይ ጎጆ እደተባህለ ይፅዋዕ።

ባህላዊ ጻዕዳ ክዳውንቲ፡ ክዳውንትን ኣክሰሰሪታትን ዝለበሰት ኣረጊት ሰበይቲ እያ፡ ጻዕዳ ቆቢዕን ክቡብ መነጽርን ተኸዲና እያ። ገጻ ዕቱብ ኮይኑ፡ ቁሩብ ናይ ምትኳር ወይ ድኻም መግለጺ ኣለዋ። እቲ ሃዋህው ባህላዊ፡ ህዱእን ክቡርን መግለፂ ሃገር ይመስል።

እዛ ንሪኣ ዘለና ኣብ ምስሊ ሓንቲ ጋል ኣንስተይቲ ተቆኒና ገልገለ መስቀል ኣብ ርእሳን እዝናን ክም መጋየፂ ገይራ ክዳና እዉን ብጫ ንዕኡ ዝመስል ተጠቂማ ኣላ።

እዚኣ ብመብዛሕትኡ ሕብረተሰብ ናይ ሻሂ ማንካ ትበሃል ኮይና አብ ዝባን ጨጨቅ እምነበረድ ወዲቃ ትረአ አላ ፡፡ ሕብረተሰብና እዛ ማንካ ንመሕበሪ ሻሂን መመጠንን ይጥቀመላ፡፡

ኣብዚ ብዙሓት ንደቂ ሰባት ዘገድሱ ናይ መሰረታዊ ኣገልግሎታት ይራኣዩ፡፡ ከም ናይ ፅርግያ መብራህቲ፣ መንበሪ ገዛውትን ናይ ማይ ማዋህለሊ ሮቶታትን ብርሑቕ ይራኣዩ ኣለው፡፡

ካብ መሰረታዊ ኣገልግሎታት ሓደ ዝኾነ ፅርግያ እዩ፡፡ ፅርግያ ደቂ ሰባት ብዝተፈቐደሎም ኣቕጣጫ ዝኸዱሉን ዝመላለሱሉን ኮይኑ ዝተፈላለዩ ተሽከርከርቲ እውን ዝኸዳሉ እዩ፡፡

ኣብ ሓገረሰብ ኣብ ዓብይ እንኒ ተጎዝጊዛ ጠጠው ዝበለት ሰገን ገንዘብ ወይ ድማ እንስሳ ትሕሉ እያ ትመስል ዘላቶ ቦታ ባዕኼል እዩ ።

እቲ ኣብቲ ምስሊ ዝራኣየና ዘሎ ካብ ዓይነታት ኣትክልትን ኣሕምልትን ሓደ ዝኾነ ፓፓያ እዩ፡፡ ፓፓያ ንጥዕና ደቂ ሰባት ብጣዕሚ ኣገዳሲ እዩ፡፡

እቲ ኣብቲ ምስሊ ዝራኣየና ዘሎ ደቂ ኣንስትዮ ኣሕዋትና ንመጋየፅን መመላኽዕን ዝጥቀማሉ ብገንዘብ ዝግዛእ ናይ ኢድ ኣርቴፊሻል ፅፍሪ እዩ፡፡ እዚ ፅፍሪ ኣብ እዋን መርዓን ክብረበዓልን ይጥቀማሉ፡፡

ንምግቢ መቐመጢ ዝኾውን ደስ በሃሊ ዲዛይን ዘለዎ ናይ ጐማ ኣቕሓ ይርአ ኣሎ፡፡ እዚ ኣቅሓ ንፋስ መእተዊ ዘለዎ ስለዝኾነ እቲ ምግቢ ብሙቐት ከይበላሾ ይገብር፡፡

ኣብ ተኽልታት ካብ ዝምደቡ ቁሞቶም ሓፂር ዝኾነ ዓይታት ዕረ ሓደ እዩ፡፡ ዕረ ንዝተፈላለየ ጥቕሚ ይውዕል፡፡ ንኣብነት ንመድሓኒት ፣ ንቅብኣትን ንገፅ ማስክን፡፡

እዚ ምስሊ እዙይ ስብኣይ ኣብ ደገ ኣፍ ጎጆ ኮፍ ኢሉ እክሊ ስጢሑ ድሙ እዉን ኣብ ቅድሚኡ ኮፍ ኢላ ዝርኢ ምስሊ እዩ ።

እዚ ብቴሌቪዥን ትግራይ ዝተቀረፀ ኮይኑ ምውጋድ መጻልቶም ዝሓለፎም ምግቢታት ዝብል ፅሑፍ ድማ አሎ፡፡ ብዙሓት ዝአረጉ ጋዕ ገልጠም አቁሑት ድማ ይረአዩ አለዉ፡፡